ሓለዋይ ሰቲ ዝተረብረቦናይ ቡና ስነ ስርዓት እዩ። ፋንድሻ እውን ኣሎ። ካብ ሓመድ ናይ ሸክላ ዝስራሕ ኮይኑ ፀሊም ሕብሪ እንታይ ይብሃል?

ጋመ ዘለዋ ቁኖ ተቆኒና ኣብ ቲ ጎድኒ ድማ ኣልባሶ ገይራ ተቆኒና ኣላ ። እቲ ኣብ ርእሳ ኣሲራቶ ዘላ እንታይ ይባሃል ?

እቶም ተምሃሮ ኣብ ዙርያ ጠረጴዛታት ኮፍ ኢሎም ናይ ዴስክቶፕ ኮምፒዩተራት ይጥቀሙ ኣለዉ። ኣብ ክፍሊ ዘለዋ ኮምፒዩተራት DELL brand እየን። እዞም ተምሃሮ እንታይ ዓይነት ትምህርቲ ኮምፒተር እዮም ዝወስዱ ዘለዉ?

ኣብዚ ሰለስተ ዝተቖርጹ ክፋላት ነገራት ኣለዉ። ንእሽቶ ጻዕዳ ማንካ ብመዓር ትመልእ። ኣብ ጎኒ እቲ ማንካን ኣብ መሬት ዝፈሰሰ መዓር ይርአ። ኣብ ታሕቲ ጸጋም ዕምባባን ቀጠልያ ቆጽልን ኣለዉ። ኣብዚ ስእሊ ዘለዉ ዝተቖርጹ ነገራት እንታይ እዮም?

ኣብ ሽሓነ ኮይኑ ሓደ እንጀራ ተዘሪጊሑ ዘሎ ኮይኑ ጥቅላል እንጀራ እውን ኣሎ። ካብ ብሓመድ ዝተሰረሐ ፃሕሊ ኣብ ዝብሃል ዝተፈላለየ ዓይነት ፀቢሒ ኣሎ።

ኣብ ኢትዮጰያ ካብ ዝርከቡ ጉዳእቲ ባህላዊ መካየፅታት እቲ ሓደ እዩ። እዚ ናይ ከንፈር ምብሳዕን ንዕኡ ዝኣክል ብዕትሮ ዝተሰርሓ ናብቲ ዝተቀደደ ብምእታው ዝግበር እዩ።

ናይ ኢትዮጵያ ባቡር ትራንስፖርት ዝብል ፅሑፍ ዘለዋ ባቡር ትርአ ኣላ፡፡ ናይ ርሕቐት ባቡር ትራንስፖርት ኣብ ኢትዮጵያ ካብ ጁቡቲ ናብ ኣዲስ ኣባባ ዝተዘርግሐ እዩ፡፡ ሕዚ ኸ ኣብ ግልጋሎት ይህሉ ዶ?

ኣብ ከተማታት ገለ ዝተፈፀሙ ገለ ዘይተፈፀሙ ህንፃታት ይርአዩ እዮም፡፡ እዚ ኩነት ንፅባቐ እቲ ከባቢ ዝፈጥሮ ኣሉታዊ ተፅእኖ ኣሎ ዶ ይኸውን?

ስዋ ይቕዳሕ ኣሎ፡፡ ስዋ ካብ ጌሾ፣ ስገምን ዳጉሻን ይስራሕ፡፡ ስዋ ገና እንተይፀረየ ጉዕሽ ተባሂሉ ይፅዋዕ፡፡ ምስ ፀረየ ኸ እንታይ ተባሂሉ ይፅዋዕ?

ኣብ ሓደ ዓቢ ኢንዱስትርያዊ ማኑፋክቸሪንግ ፋብሪካ ዝተደራረቡ ዓበይቲ ሻምብቆታት ሓጺን እዮም። እዞም ሻምብቆታት እዚኣቶም ብቐንዱ ነዳዲ፡ ጋዝ ወይ ማይ ንምጉዕዓዝ ዝውዕሉ ድልዱላትን ነባራትን ፍርያት እዮም።

ኣብዚ ምስሊ ዓቢ ሰማያዊ ምልክት ጽርግያ ይርአ እቲ ምልክት ብኣምሓርኛን እንግሊዝኛን ዝተጻሕፈ ኮይኑ ናብ ዝተፈላለየ ኣንፈት ዝወስዱ ጽርግያታት ዘመልክት እዩ። እቲ ጽርግያ ኣብ ሰለስተ ክፋላት ተኸፋፊሉ፡እቲ ሰንደቕ ዕላማ ድማ ናብቲ ዝመርሖ ዝነበረ ኣንፈት ብንጹር ዝሕብር እዩ።

እዚ ካብ ጥርሙዝ ብርጭቆ ዝፈስስ ቡናዊ መስተ ዘርኢ እዩ። ኣብ ጎኒ እቲ ጥርሙዝ “ከመይ ጌርካ ስዋ ትሰርሕ” ዝብል ጽሑፍ ኣሎ እዩ። እዚ ንባህላዊ ናጽነትን ጣዕሚ ህይወትን ይውክል። እዚ ብተፈጥሮ ዝተሰርሐ መስተ ከመይ ክደምቕ ከም ዝኽእል ዘርኢ እዩ።

እዚ ናይ ታሪካዊ ቦታ ከባቢ እዩ፡፡ እዚ ከባቢ ክንክን ዘይተገበሮ ምዃኑ እቶም ኣብኡ ቦቒሎም ዘለዉ ቁጥቋጦታት ምስክር እዮም፡፡ ንምንታይ እዩ ዘይለምዕ?

ኣብ ትግራይ ዝርከብ ቢሮ ትምህርቲ ክልል ትግራይ ኣርማ እንትከውን፣ ሰሚያዊን ቆፃል፣ ብጫ፣ ቀይሕ ሕብሪ ዘለዎ ናይ ስገምን መፅሓፍን ሽፖን ስእሊ ዘለዎ እዩ።

ዝተፈላለየ ሕብሪ ዘሎዎ ጁስ ኣብ ጠረፔዛ ተቀሚጡ ኣሎ ብተወሳኪ ሎሚን ኣብቲ እግሪ እቲ ብጭርቆ ኣሎ ። እቲ ጁስ ዝሓዘ ብጭርቆ ኣብ ጠረጴዛ ተቀሚጡ ኣሎ ።

ሓደ ናይ ወታሃደራዊ በዓል ስልጣን ቆቢዕ ዝገበረ ሰብአይ ቀይሕ ሸሪጥ አብ ክሳዱ ብምግባር ቀያሕ ክራር እናወቅዐ አብ ሃሳስ ፃዕዳን ሰማያዊን ሕብሪ ድሕረ ባይታ ትርከብ፡፡ ሓንቲ ሓመኩሽታይ ቆፃል ሕብሪ ገፊሕ ቆፅሊ አለዋ፡፡ እዛ ተክሊ እንታይ ትበሃል?

እዚ ሓደ ጸሊምን ጻዕዳን ከልቢ ኣብ ማእከል ሓደ ጽኑዕ መእተዊ ዕንጨይቲ ተደፊኡ ይጥምት ኣሎ። እቲ ንእሽቶ ከልቢ ኣዒንቱ ኣግፊሑ እናፈለጠ ንላዕሊ ይጥምት፤ ከም ዓርኪ ክጽንበር ድሉው ይመስል።

መሸጢ ህያብ ኢደ-ጥበባት ዝብል መፋለጢ ኣብ ዘለዎ ሹቕ ዝተፈላለዩ ከስ ስፈን ጥልፍን ዝኣምሰሉ ውፅኢት ኢደ ጥበባት ይርአየዉ ኣለዉ፡፡ ከምዚ ዓይነት ጥበባት ብህያብነት ናይ ምሃብ ልምዲ ኣለና ዶ?

ብብዝሒ ንኣሽቱ ጫጩት ዘርኢ እዩ። እዘን ጫጩት ኣብ ሓደ ሕርሻ ደርሆ ተጨናኒቐን ኣብ መንጎአን ንመስተ ወይ ንመግቢ ዝኸውን ጻዕዳ ፕላስቲክ መትሓዚታት ይቕመጥ። እንታይ ዓይነት እንስሳታት እዮም ተራእዮም?

ንናይ ኮንስትራክሽ ስራሕ መንደቅ ዝጠቅም ብሉኬት ካብ ሓሸዋን ስሚንቶን ዝስራሕ እንትከውን፣ ክልተ ደቂ ኣንስትዮ ኣብ ሑቆአን ተሸኪመን እንዳተመላለሳ እየን። ኣብ ሑቆካ ምሽካም ብጣዕሚ ዝከብድ ምኳኑ ትፈልጡ ዶ?

ኣብዚ ሓንቲ መንእሰይ ጽቡቕን ፍሉይን ባህላዊ ክዳን ተኸዲና ኮፍ ኢላ ትርአ። ብጸሊምን ሉልን ቅርጺ ዘለዎ ክዳን ተሰሊማ፡ ኣብ ርእሳ ድማ ወርቃዊ ጌጽ ስየ ይርአ። ብኣዝዩ ጽብቕትን ፍቕርን ኣገባብ ኮፍ ኢላ ትርአ።

እዚ ሓደ ካብ ቤት እምነታትና ሓደ ቤተክርስትያን እንትከውን ኣብ እዚ ውሽጢ እዚ ቤተክርስያን ሓደ ቀሺ ንርኢ ኣለና። እዞም ቀሺ እዚኦም ነቲ ቤተክርስትያ ዘገልግሉ እዮም።

እዚ ኣብ ሓደ ቤት ጽሕፈት ዝግበር ዘተ የርኢ። ክልተ ጉጅለታት ብሓባር ኮፍ ኢሎም ኣብ ቁልፊ ጉዳያት ይዛተዩ ኣለዉ። ባንዴራ ኢትዮጵያን ባንዴራ ሕብረት ኣፍሪቃን ብድሕሪት ይርአ። ኣብዚ ዘተ ዝለዓሉ ዘለዉ ኣገደስቲ ናይ ስራሕ ሕቶታት ኣለዉ ዶ ትብሉ?

ንህፃውንቲ ንቁርሲ ካብ እንጥቀመሎም ምግብታት እቲ ሓደ መዓር በቅጫ (ብዳቦ)ን ብሻህን እዩ። እዚ ዓይነት ምግብታት እቲ ሻሂ ይኹን እቲ መዓር ምቁራት ዝለዝኮነ እቲ ሓደ ብምቅናስ ምጥቃም ይግባእ ይብል።

ፍርፍር እንቋቑሖ ምስ ሰለስተ ባንን ርጉኦን ይርአ ኣሎ፡፡ ካብ ደረት ንላዕሊ ዝኾነ ብሸፍ ኣምሳል ዝተቐለረፀ መመላክዒ ምስሊ እውን ኣብ ጠረጴዛ ኣሎ፡፡ ንምዃኑ ሸፍ እንታይ ማለት እዩ?

ብፍሉይ ሕብርን ኣርተፊሻል ፍዮሪን ኣዝዩ ዝተመላክዐ ውቁብ መድረክ እኒሆ፡፡ ከምዚ ኢሉ ብፍሉይ ዝወቀበ መድረኽ እንታይ ዓይነት ግልጋሎት ክህብ ይኽእል ይመስለኩም?

ኣብ ዳዕሮ ብያሳ መሃንድራ ጠጠው ኢላ ኣላ ። ኣብቲ ዳዕሮ ብዙሕ እንዳ ቡና ኣሎ ። እቲ ቦታ ዳዕሮ ብያሳ ዝትበሃለሉ መክንያት እንታይ እዩ ?

እዚ ኣበምኔት በትሪ ሙሴ ከም በትሪ ይጥቀመሉ፣ እቶም መነኮሳት ድማ ባሕታውያን ወይ ኣብ ገዳማት ዝነብሩ መነኮሳት ክኾኑ ይኽእሉ። እቲ ዝሓዝዎ በትሪ (በትሪ ሙሴ) ኣብ መንፈሳዊ ትውፊት ኦርቶዶክሳዊት ተዋህዶ ቤተ ክርስቲያን ኢትዮጵያ እንታይ ምሳሌያዊ ትርጉም ኣለዎ?

እዚ ስፖርተኛ ኣትሌቲክስ ኣበበ በቂላ ይበሃል፡፡ እዚ ጐያዪ ኣብ ሮም ብጥራይ እግሯ ጐዪዩ ዘሸነፈ እዩ፡፡ ናይዚ ውሩስ ስፖርተኛ ሽም ዘይፈልጥ ወዲ ሃገር ይህሉ ዶ?

እዚ መኪና ኮይኑ እዚ መኪና እዝኣ ናይ ገዛ መኪና እንትከው ነዳዲ ንክትመልእ ዝመፀት ኮይና እዚ መኪና እዝኣ ድማ እርሳስ ሕብሪ እንትትኮን ካብ ሓደ ክሳብ ሽድሽተ ሰባት ክትሕዝ ትክእል ኮይና ሽማ መን ትብሃል ይመስለኩም ትፍልጥዋዶ?

"ፋርፋር" ወይ "እንጀራ ፍትፋት" ዝበሃል ምግቢ ባህላዊ ምግቢ ኢትዮጵያ እዩ። እቲ ዝብላዕ ካብ እንጀራ ዝተሰርሐ ኮይኑ፡ ምስ ቀይሕ ሽሮ ወይ ስልሲተሓዋዊሱ ኣብ ቀሊል ሻሓነ ይቐርብ። ነቲ ቀመማዊ ጥዑም ምግቢ ኢትዮጵያ ድማ ይፈጥር።

ሓንቲ ህፃን ብበትሪ ገይራ ኣብ ዝኮነ ቦርድ ትጥንቑር ኣላ፡፡ እዛ ቆልዓ ዝኾነ ትምህርቲ እያ ተፅንዕ ዘላ፡፡ ከምዚ ልምምድ ኣብ ልዕሊ ህፃን እንታይ ለውጢ ከምፅእ ይኽእል?

ቴካንዶ ምርኢት የርእዩ ኣለዉ ። ብዙሓት ተመልከቲ ኣለዉ ። ጥቕሚ ናይ ቴካንዶ እንታይ እዩ ? ትርጉም ናይ ቴካንዶ እንታይ እዩ ?

ኣብ ሓደ ዝተኣከቡ ትክልታት ፍረ ፈርዮም ኣለዉ ። እቲ ፍረ ዳርጋ ደሪቁ እዩ ። ንይቲ ተክሊ ሹም እንታይ ይበሃል ?

ቡዙሓት ዝተፈላለየ ሕብሪ ዘለዎን በዓለ ክልተ ጋቤና ናይ ገዛ መኪና ገሊአን ጋቤንአን ተከፊተን ገሊአን ከዓ ተዓፅየን አብ ቀይሕ ሕብሪ ዘለዎ ሓመድ ይርከባ፡፡ ዝተወሰኑ ሰባት ከዓ ጠጠው ኢሎም ይርከቡ፡፡

ናነይ ክልተ ጋንታታት ቢጫ ብቀይሕ ናይ ላዕልን ታሕትን ዝገበሩ ካልኦት ድማ ፃዕዳ ናይ ላዕሊ ፃዕዳን ቢጫን ናይ ታሕቲ ጌሮም ኣለዉ እዚኦም ተፃወቲ ናይ መን መን እዮም ?

ኣብ ብርሃን ምሸት ወይ ንግሆ ንግሆ፡ ምግቢ ኣብ ልዕሊ ሓዊ ክብሰል ዘርኢ እዩ! ሰብኣይ ኣብ ልዕሊ እቲ ሓዊ ተደፊኡ ኣሎ። እቲ ከባቢ ኣኻውሕ ዝበዝሖ ኮይኑ፡ ብድሕሪት ብቆጥቋጥ ዝተሸፈነ እምባ ኣሎ። ኣዝዩ ተፈጥሮኣውን መሳጥን ይመስል

ኣብ ፃዕዳ ሕብሪ ዘለዎ ኮይና ናይ ሓወልቲ ኣክሱም ብሰማያዊ ሕብሪ ናይ መቀለ ዘሎ ሓወልቲ ሰማእታትን ድማ ብብጫ ሕብሪ እውን ኣብ ውሽጣ ዝሓዘት መን እያ?

እዚ ሓደ ሰብኣይ ቅልጽሙ ኣጣሚሩ ደው ኢሉ ዘርኢ እዩ። ጸሊም ጎልፎ ተኸዲኑ፡ ኣብ ክሳዱድማ ብቀለቤትን መንጠልጠልን ተሰሊሙ ኣሎ። ገጹ ናብ ጐድኒ ተጠውዩ፡ ዝሓስብ ዘሎ ይመስል። እዚ ሰብ እዚ ከመይ ይስምዖ ዘሎ ይመስለካ?

ውሽጣዊ ክፍሊ ናይ ሓደ ምቾት ዘለዎ ሆቴል ሎቢ ወይ ሳሎን ይረአ ኣሎ። ዓበይቲ መስኮታት፡ ጣርያ ዕንጨይቲ፡ ዓቢ ሳፁን፡ መደርደሪ መጻሕፍትን ዝተፈላለየ መብራህትን ዘጠቃለለ እዩ። እዚ ሆቴል ኣብ ኣየነይቲ ከተማ ክህሉ ይኽእል ትግምቱ?

እዚ ባህላዊ ስነ-ስርዓት ቡን ኢትዮጵያ፣ ምስ ዝርዝር ኣሰራርሓ ቡን ዘርኢ እዩ። ኣብቲ ጠረጴዛ ጀብና፡ክልተ ፈናጅል ቡን፡ከምኡ’ውን ዝነድ ዕጣን ይርአ። ከባቢኡ ኣብ ጠረጴዛ ቀጠልያ ቆጽሊ ብሕጉስ ዝተሰርዐ እዩ። እቲ ኣብዚ ዘሎ ስነ-ስርዓት ቡን እንታይ ከም ዝውክል ክትገልጸልካ ትኽእል ዶ?

ሓደ ኮፍየት ዝገበረ መንእሰይ ኣብ ሳይክል ኮፍ ኢሉ ይርአ ኣሎ፡፡ ሳይክል ኣብ ብዙሕ ከባቢታት ትርከብ መጓዓዓዚ እያ፡፡ ሳይክል ሓለፍኣ እንታይ እዩ?

ኣብዚ ወከልቲ እታ ጋንታ ኩዕሶ እግሪ፡ ኣብ ሜዳ ደው ኢሎምን፡ንፎቶ ክስእሉ ድሉዋት ኮይኖም ይረኣዩ። እቶም ተጻወትቲ፡ እቲ ናይታ ጋንታ ባህላዊ ልብሲ ተኸዲኖም ኮፍ ኢሎም ደው ኢሎም ይረኣዩ። እዛ ጋንታ ኩዕሶ እግሪ ኣብ ናይ መን ጋንታ ትመስለኩም?

ፀሊም ሕብሪ ዘለዎም ጠራሙዝ አብ ዝባኖመ ቀዳም ዝብል ብእንግሊዘኛን ብአምሓርኛን ብፃዕዳ ተፃሒፉ አብ ቆፃልን ብጫን ሕብሪ ይርከቡ፡፡ እዞም ቀዳም ዝብሉ ዓይነት መስተ ትፈትዎም ዶ ?

'Wrigley's Extra Spearmint Sugarfree Chewing Gum' ሽኮር ዘይብሉ፡ ንነዊሕ እዋን ዝጸንሕ መኣዛ ዘለዎ፡ ንጥዕና ስኒ ጠቓሚ ምዃኑ ዝንገረሉ ማስቲካ እዩ። እዚ ሽኮር ዘይብሉ ማስቲካ ንጥዕና ስኒ እንታይ ረብሓ ኣለዎ?

እዚ ሎጎ ኩባንያ ኣክስዮን ኣያት የርኢ። ኣብ ማእኸል ሰለስተ ቀያሕቲ ርብዒ መንገዲ ዝተኣሳሰሩ ክኾኑ እንከለዉ፡ ኣብ ዙርያኦም ድማ "ኣያት ሼር ትካል"ዝብሉ ቃላት ኣለዉ። ኣብቲ ምስሊ ናይ ኣየናይ ኩባንያ ኣርማ እዩ ዝርአ ዘሎ?

ዝበዝሑ ደቂ ተባዕትዮ ኮይኖም ኣብ ዒዳጋ ዘለው ኮይኖም ብዕንጨይቲ ርብራብ ዝተሰረሐሎም ኮይኖም ካብ ውሽጢ እናውፅኡ ዝሸጥዎም ዘለው ናይ ገዛ እንስሳ እንታይ ይብሃሉ?

ሓንቲ መፅሓፍ ናይ ባንዴራ ትግራይ ዘለዋ ስእሊ አባት ኢዶም ንላዕሊ ገይሮም ኣለዉ ። እታ መፅሓፍ ትግራይ ሕዚከ ናበይ እያ ትብል ደራሲኣ መን እዩ ?

ቢጅ ዝሕብራ ቶዮታ ላንድ ክሩዘር ካብ ጽርግያ ወጻኢ ክትዝውር ትርአ። እታ መኪና ስኖርከል ዝተዓጠቐት ኮይና ቁጽሪ ኣለዋ። ካልእ ጻዕዳ መኪና ብድሕሪ እታ መኪና ብኸፊል ትረአ ኣላ። እዛ መኪና ንኦፍ-ሮዲንግ ክሳብ ክንደይ ተሪር እያ?

ኣብ ኣክሱም ዝሪከብ ናይ ባህልን ቱሪዝምን ሓወልቲ ናይ ቅዱስ ያረድ ብ ሓፁር ዝትሓፀረ ፊት ንፊት እቲ ሓወልቲ እውን ሓምለዋይ ዳዕሮ ኣሎ ።

ደቂ ኣንስትዮ ኣብ በሪ ገዛ ኮይነን ብኣግራሞት ይርአያ ኣለዋ፡፡ ታይ ዓይነት ነገር ተረኺቡ ኾን ይኾን ኩለን ብኣግራሞት ኮይነን ይርአያ ዘለዋ?

እንስሳ ዘገዳም ዝኮነ ኣንበሳ ኣብ በላዕቲ ስጋ ዝምደብ እንስሳታት እንዳሃደነ ዝምገብ እንትከውን ፣ ናይ በረካ ንጉስ እንዳተባሃለ ዝፅዋዕ እንስሳ እዩ።

እዚ ናይ ሕዝቢ ግልጋሎት ጥዕና መውሃቢ ሆስፒታል እዩ፡ ስሑል ሆስፒታል ይበሃል ፡ ውሽጡ ኣዝዩ ልምሉም ዝርከበሉ ከተማኸ ኣበይ እዩ ?

እዚ ምሉእ ስብስብ ናይ ዴል ዴስክቶፕ ኮምፒዩተራት ዘርኢ እዩ። ጽቡቕ ገማግም ባሕርን ፍቕራዊ ኣግራብን ኣብቲ ኣብ ቅድሚት ዘሎ ሞኒተር ተራእዮም ኣለዉ። ኣብ ታሕቲ፡ ኪቦርድን ማውዝን ብዩኤስቢ ገመዳት ተኣሳሲሩ ኣሎ። ኣብቲ ምስሊ ዝርአ ዘሎ ናይ ኮምፒተር ሃርድዌር እንታይ እዩ?

እዚ ሓደ ሰብ ኣብ መድረኽ ኮፍ ኢሉ ክዛረብ ከሎ ዘርኢ እዩ። ኣብ ኢዱ ማይክሮፎን ሒዙ ኣሎ ክዛረብ ይረአ ኣሎ። ኣብ ድሕሪት ብቐይሕ ድሕረ ባይታ ዝተጻሕፈ ጽሑፍ ኣሎ። እዞም ኣብ መድረኽ ዝተቐመጡ ማይክሮፎናት እንታይ ዓይነት ናይ ድምጺ ሓበሬታ ይህቡ?

ስድተኛታት ብበዝሒ መንኣሰይ ኮይኖም ኣፍሪካውያን እዮም ድማ ኣብ ትግራይ ድማ ድሕሪ ወራር እዩ ናብ ስደት ዝከይድ ። እቶም መንኣሰይ ተኣኪቦም ዘለው ብድሕሪኦም ዘሎ ባንዴራ ናይመን ሃገር እዩ ?

እዚ ናይ ስናፕቻት ኣፕ ሎጎ ኮይኑ፡ ኣብ ብጫ ድሕረ ባይታ ጻዕዳ መንፈስ ምስሊ ኮይኑ ኣብ ጎድኑ "ስናፕቻት" ዝብል ጽሑፍ ኣለዎ። እቲ ኣብቲ ኣፕ ዘሎ ቪድዮ ምስ ሰደድካ ድሕሪ ዝተወሰነ ግዜ ዝጠፍእ ባህሪ እንታይ ይበሃል?

ናይ ሓሸራ መንገዲ ብኣግራብን ቁጥቋጥን ይሓልፍ። ብርሃን ጸሓይ በቲ ቆጽሊ ኣቢሉ ብምእታው ጽላሎትን ብርሃንን ዝመልኦ ጽቡቕ ትርኢት ይፈጥር። ኣየናይ ምልክት ሞባይል ቴሌፎን እዩ ዝረአ?

እዚ ናይ ሓደ ዓዲ ባህሊ ኮይኑ ውቃጦ ይበሃል። እዚ ድማ መብዛሕትኦም ዝክተልዎ ሓደ ዓዲ እዮም። እዚ ውቃጦ እዚ ከም ባህሊ እንዳፋለጥዎ ይረአዩ ኣለዉ።

መሰረታዊ መገልገሊ ናይ ገዛ ስራሕ ዝኾነ ሰፍኢ ውፅኢት ጥበብ ስፈ ደቂ ኣንስትዮ እዩ፡፡ ሰፍኢ ኣብ ገዛ ንምንታይ ዓይነት ግልጋሎት ይውዕል?

እዞም ኣቦ ኣብ ቤተ ክርስትያ እግሮም ሰቂሎም ከፍ ኢሎም አለው ።እዚ ምንፃፍ ሕብሪ ቀይሕ እዩ ። እዚ ኣብ ምንፃፍ ዘሎ ፈጣሪና ንምምስጋን ዝጠቅምና እንታይ ይባሃል ?

EFFORT ዝብል ኣርማ ይርአ። እቲ ኣርማ ቀጠልያ ቆጽሊ ሎረል ዝሓዘ ኮይኑ ኣብ ማእከሉ ሰማያዊ መዶሻን ሽግን ኣለዎ። ኣብ ክልል ትግራይ ዘላቒ ልምዓት ንምክያድ ተወፋይነት ከምዘለዎ ይንገር። እዚ ድርጅት ናይ ባሓቂ ድዩ ዳግመ ህንፀትን ምምዕባልን ትግራይ ዝውክል?

ኣብ ውሽጢ ገዛ ኣብ ዝርከብ ኣዳራሽ ስፖርት ጸወታ ቴብል ቴኒስ ይካየድ ኣሎ። ክልተ ተጻወትቲ ኩዕሶ ክድርብዩ እንከለዉ፡ ካልኦት ድማ ኣብ ዙርያኦም ደው ኢሎም ኣለዉ። ተዓዘብትን ናይ መወዓውዒ ባነራትን ኣብ ሰማያዊ መንበር ኣብ ድሕሪት ይረኣዩ።

ናይ ሓጎስን ሸውሃትን ስምዒት የመሓላልፍ። ሓደ ሰብ ዓቢ በርበረ ዝመልአ በርገርን ጻሕሊ ፍራይን ሒዙ ብሓጎስ ይርአ። እቲ ዝተርኣየ በርገር ብቐንዱ ካብ ምንታይ ዓይነት ምግቢ ዝተሰርሐ እዩ (ንኣብነት ስጋ ከብቲ ወይ ደርሆ)?

እዚ ካብ እምኒ ዝተሰርሐ ትሑትን ትኽ ዝበለን ገዛ እዩ ዘርኢ። ኣርባዕተ ወይ ልዕሊኡ ዓምድታት እምኒ ኣብ ቅድሚ እቲ ገዛ ብተኸታታሊ ደው ኢሎም ንዕኡ ይድግፉ። እዚ ኣብ ስእሊ ዘሎ ገዛ ካብ ምንታይ ንብረት ዝተሰርሐ እዩ?

ቡዙሓት መናእሰይ ቆፃልን፣ ዒባ፣ ደም በጊዕን ሰማያዊን ሕብሪ ዘለዎም ሌንጀራት ተከዲኖም ምስ ብረቶም አብ ጥቃ ዕንፀይቲ ዘለዎ ቦታታት ይርከቡ፡፡ እዞም ወታሃደራት ናይ አበይ ቦታ እዮም?

ኣብዚ ሓደ ዓይነት ህንፃ ንርኢ ኣለና እዚ ናይ ሓደ ድርጅት እንትኮን ከም ዝመስለኒ እቲ ህንፃ ናይ ሓደ ዩኒቨርስቲ እዩ ።

ብድምፂ ወያኔ ትግራይ ሚድያ ብዛዕባ ካብ ምዕራብ ትግራይ ዝተመዛበሉ ሰለማዊ ሰልፊ እንዳገበሩ ዘርኢ እዩ። ብሰንኪ ኩናት ዝተመዛበሉ ኣብ ቴንዳ እንዳተቀመጡ ኣደዳ ጥምየትን ቁርን ከምዝኮኑ ትፈልጡ ዶ?

ከበርቾ ኣብ ባህላዊ ሕክምና ዓድና ከም ሕማም ርእሲ፡ ሰዓል፡ ቃንዛ ከብዲ፡ ዓሶ፡ ከምኡ'ውን "ዓይኒ" (እኩይ መናፍስቲ) ዝኣመሰሉ ሕማማት ንምፍዋስ ይጥቀሙሉ። ኣየናይ ክፋል ናይዚ ተኽሊ እዩ ኣብ ኢትዮጵያ ብብዝሒ ንሕክምና ዝውዕል (ንኣብነት ቆጽሊ፡ ሱር ወይ ጕንዲ)?

ሰፊሕ ናይ ቆስጣ ግሪት ይርአ ኣሎ፡፡ ቆስጣ በቲ ሓደ እንዳቐንጠብካ በቲ ሓደ እንዳጠጥዐ ነዊሕ ግዜ ዘግልግል ዓይነት ሓምሊ እዩ፡፡ እዚ ተኽሊ ኣብ ገዛና ምትካል ክጠቕመና ኣይኽእልን ዶ?

ሰማያዊ ሕብሪ ፅላል ዘለዎ ፀሊም ሕብሪ ዝሻዘ ከፍ መበሊ ወንበር እውን ኣሎ ብጫ ሕብሪ ናይ ማእከል ጠረጴዛ እውን ኣሎ። ኣበይ ከባቢ እዩ ዘሎ?

ኣብ ሓደ ዕደና ወይ ናይ ህንጻ ቦታ ኮቤልኮ ዝዓይነታ ኳዕቲ (ማንስያ) ክትሰርሕ ትረአ። ካልእ ዓቢ ማሽን ኣብ ድሕሪት ይርአ። እዚ ኣበኣየናይ ክልል እዩ ?

ብጣዕሚ ጽብቕትን ዝተራቐቐን ቅዲ ጸጉሪ እያ! ሓንቲ ጓል ኣንስተይቲ ዘመናውን ዓይኒ ዝማርኽን ቅዲ ጸጉሪ ርእሲ ተርኢ። ጸጉራ ብጽፉፍ ንድሕሪትን ንላዕሊን ተሰሒቡ ኣሎ። እቲ ጸጕሪ ጸሊምን ረጒድን ኣዝዩ ጽቡቕን እዩ።

እዚ ዘሎ ብሱፕራ ዝተሰርሐ ጻዕዳ ማይክሮዌቭ ፎርኖ እዩ። እቲ ፎርኖ ኣብ ዕንጨይቲ ዝተሰርሐ መደርደሪ ይቕመጥ፣ ማዕጾ ክፉት እዩ። እዛ ማይክሮዌቭ ፎርኖ ኣበይ ክገዝኣ ይኽእል?

ኣብዚ ሕዚ እዋን ከምዝኦም ዝበሉ በፋብሪካታት ተዘጋጅዮም ዝቀርቡ ናይ ህፃውንቲ ምግብታት እናበዝሑን እናተበራከቱን ይርከቡ። ከምዚኦም ዝበሉ ናይ ፋብሪካ ምግብታት ንህፃውንቲ ብበዝሒ ምጥቃም ናይ ጥዕና ሽግራት እናመፅኡ ይርከቡ።

እታ ኢትዮጵያዊት ተመሃሪት ዓለም ኣቀፍ ኣምባሳደር ኮይና ዝብል ፅሑፍ ምስ ምስሊ ተመሃሮ ብሓባር እኒሐ፡፡ ብፅቡቕ ዝተፈለጠ ሓደ ሰብ ንሃገር ከምዘኽብር ትፈልጡ ዶ?

ጥርሙዝ ዝተሰርሐ ሜታ ቢራ ይረአ ኣሎ። እቲ ቢራ 5% ትሕዝቶ ኣልኮል ዘለዎ ኮይኑ፡ "ካብ መጠን ንላዕሊ ኣልኮላዊ መስተ ምውሳድ ንጥዕናኻ ክጎድእ ይኽእል'ዩ" ዝብል መጠንቀቕታ መንግስቲ ዝሓዘ እዩ። እዚ ቢራ ካብ ካልኦት ናይ ኢትዮጵያ ቢራታት ብኸመይ ይፍለ?

ሰባት ካብ ዝጥቀምሎም ባህላዊ መጓዓዝያታት እቲ ሓደ ፈረስ እዩ። ሰባት ንባህሪ እቶም ንምግላብ ዝጥቀምሉ ፈረስን ኣጠቃቅምኡን ከይፈለጡ ብነፃነት ፈረስ ክጋልቡ የብሉምን ጉድኣት ድማ ይበፅኦም።

ኣብ ትግራይ ካብ ዝርከቡ ሚዳታት ሓንቲ ድምፂ ወያነ እንትከውን፣ ብዛዕባ ዋዕላ ቤት ምክሪ ከተማ መቐለ 4ይ ዘመን መበል 35 ስሩዕ ጉባኤኡ ከምዘሳለጠ ዝገልፅ ዜና እዩ።

ብጽዑቕ ቀጠልያ ቁጥቋጥን ኣግራብን ዝተመልአ ተፈጥሮኣዊ ሃዋህው ዘርኢ እዩ። እዞም ተኽልታት ብተኸታታሊ ዝረኣዩ ኮይኖም፡ ዓበይቲ ኣግራብን ኣብ ድሕሪት ሓጹርን ኣለዎም። ገለ ውጽኢት ምድላይ ከም ዝሕብርዎ፡ እዞም ተኽልታት ንሓለዋ ከባቢ ድዮም ዝተተኽሉ ወይስ ንኻልእ ዕላማታት?

ክልተ እምኒ ላምባዲና ኣብ ፃዕዳ ሕብሪ ድሕረ ባይታ ይርከብ ። እቲ እምኒ ላምባዲና ካብ ምንታይ ይምረት ንምንታይ ጥቅሚ ይውዕል ?

ኣብ ከተማ ኣክሱም ዝርከቡ ኣብታ ታሪካዊትን ውቅብትን ፅብቅትን ዝኮነት ደስ ብሃሊት ከተማ ኣክሰም ዝርከብ ካብ ዝተፈላለየ ክልላት ዝመፅኡ ተማህሮ ዝምሃርሉ እንታይ ይብሃል?

እዚ ዓብይ ጎደና ኮይኑ ከብል እስቶን ዝተነፀፈ ኮይኑ ዝተፈላለዩ ስባት ድማ ክማሓላለፉ እንተለው ካብ አቶም ሓደ ባዓል ዋና ባህላዊ ክዳን ነፀላ እዳሸጠ ይርከብ

ዋው እዚ ኣቅሓ እዚ ደስ ክብለካ። እዚ ኣቅሓ እዚ ካብ ናይ ስራሚክ ዝተሰርሐ ኮይኑ ንዝተፈላለዩ መመገቢ ክንጥቀመሉ ንክእል ኢና። ከለሩ ድማ ብጣዕሚ ደስ ይብለካ።

እታ መኪና ጻዕዳ ቶዮታ ሃይሉክስ ፒክኣፕ እያ። ኣብ ወሰን ጽርግያ ደው ኢሉ ዝርከብ ኮይኑ፡ ብብርጭቆ ዝተሰርሐ ህንጻን ብድሕሪኡ ናይ ካፌ/ቤት መግቢ ናይ ደገ መቐመጢ ቦታን ይርአ።

ብእንግሊዝኛ ፍሮንት ኦፊስ ወይ ሪሰፕሽን ኦፊስ ዝብልዎ ዓማዊል ንፊት ንፊት ዝረኽብዎ ኦፊት እኒሆ፡፡ እዚ ኦፊስ ንዓማዊል እንታይ ዓይነት ረብሓ ይህብ?

አዘን ዝተፈላለያ ተሽኸርከረቲ ከም ባጃጅ፣ መኪና፣ አናእሽተይ ናይ ገዛ መኪና፣ ሞተር ሳይክላት አንትኮና ናፍጣ ወይ ቤንዚን ክመላአ እየን ተጋዕዘን የለን ተባህሉ እንበር ክልትኡ ከ ናፍጣ ዘይ ድማ ቤንዚን እንታይ አፈላላዮ አለዎ?

እዚ ብብዙሕ ዕምባባታት ዝተሸፈነ ዕምባባ ዝበዝሖ ቁጥቋጥ የርኢ። እቲ ቁጥቋጥ ብድሙቕ ሐምላይ ወይ ቀይሕ-ሓምላይ ዕምባባታት ዝተሸፈነ እዩ። ከባቢኡ ብድሙቕ ቀጠልያ ቆጽሊ ዝተመልአ ተፈጥሮኣዊ መልክዓ ምድሪ እዩ። እዚ ዕምባባ ቆጥቋጥ ኣብ ከመይ ዝበለ ከባቢ ምተተኽለ ዝበለጸ ይከውን?

ናይ ኢትዮጵያ ባንዲራ ኣብ ዝተፈላለዩ ዘመናት ዝተፈላለዩ ኣርማታት ተገይሮሙሉ ይርአ ኣሎ፡፡ ናይ ሃፀይ ዮሃንስ ግን ቅርፁ ዝተፈለየ እዩ፡፡ ኣርማ እውን የብሉን፡፡ ናይ ሃፀይ ዮሃንስ ባንዴራ ብሓቂ ነዚ ድዮ ይመስል ነይሩ?

ብርጭቅ ወይ ድማ ሓብሓብ ብበሒ ኣብ መሬት ደርዲሮም ይርከቡ ። ሓብሓብ ብበዝሒ ናይ ማይነት ባህሪ ኣለዎ ። በለዒኩም ትፈልጡ ዶ ?

ኣብ ግድግድኡ ናይ ቅዱስ ጊዮርጊስ ቢራ መፋለጢ ዝተለጠፎ ገዛ ይርአ ኣሎ፡፡ እዚ ገዛ ነዚ ክልጥፍ ዝኸኣለ ናይ ቅዱስ ጊዮርጊስ ቢራ ጥራሕ ስለዝሸይጥ ዶ ይኸውን?

ኣብ ስክሪን ሞኒተር ኮምፒተር ጸሊምን ጻዕዳን ስእሊ እርሳስ የርኢ። ዕንበባ ዝመልኦን ዘስካሕክሕን መልክዓ ምድሪ ኣለዎ። ዘስካሕክሕ ወይ ጸልማት ኮይኑ ይስምዓካ። ክንርእዮ ከለና እንታይ ዓይነት ናይ ፍርሒ ወይ ጽምዋ ስምዒት ይስምዓና?

ካብ ዕንጨይቲ ተቐሪፆም ዝተሰርሑ ዝተፈላለዩ ቁሳ ቑሳትን ዝተፋለዩ እንስሳታትን ብቐለምን ስንዲድን ወቂቦም ይርአዩ ኣለዉ፡፡ እዞም ቅርስታት ንሰብ እንታይ ረብሓ ይህቡ?

ሓደ ዓብይ መንእሰይን ሓደ ንእሽተይ ወዲህፃን ሓንቲ መንእሰይ ጎልን ንእሽተይ ህፃን ቆልዓን ኮይኖም ደስ ዝብል ናይ ባህላዊ ክዳን ተከዲኖም ኣለው። እታ ሓንቲ ጎል መንእሰይ ኣብ ክሳዳ እንታይ ገይራ ኣላ?

ብ ፕላስቲክ ዝተዕሸገ ናይ ምግቢ መሳርሒ ኣብ ፃዕዳ መስመር ዘለዎ ቦርዲ ተንጠልጢሉ ኣሎ ። ዋጋ ናይቲ ኣቅሓ ክንደይ እዩ ?

ካብ ዕንፀይቲ ተፀሪቡ ብዝተፈላለዩ ዲዛይን መልክዕ ዘለዎ መሳልል ኣብ ማእከል ገዛ ዝስራሕ ኮይኑ ፣ ንመልክዕ ገዛ ብጣዕሚ ደስ ዝብል እዩ።

እዚ ጻዕዳ ገመል የርኢ። ኣእጋራ ርጉኣትን ኣካላታ ድልዱልን እዩ፣ ኣብ ተፈጥሮኣዊ ከባቢኣ ደው ኢሉ ንደገ ይጥምት። እቲ ጻዕዳ ሕብሪ ኣብ ብርሃን ጸሓይ ይደምቕ፤ እታ ገመል ብግርማ ተፈጥሮ ትሕሎ ስቕ ኢላ ደው ዝበለት ትመስል።

ነፋሒቶታት ጥራሕ ዝሽየጥሉ ዝመስል ቦታ እኒሀ፡፡ ብሓቂ ከምዚ ዝመሰለ ኣብ ውሱን ምህርቲ ዘተኮረ መደዳ ክህሉ ናይ ዕዳጋ መስሕብ ይኾን እዩ፡፡ ምኽንያቱም ዝኾነ ሰብ ነቲ ምሕርቲ እንትሓስብ ምስሊ ናይቲ ቦታ ናብ ኣእምሮኡ ከምዝመፅእ ትግንዘቡ ዶ?

ንሱ ድማ ሉካየና ላይኮሴፋላ ዝበሃል ተኽሊ ዘርኢ እዩ። ኣብ ገሊኡ ኸባቢታት፡ እቲ መንእሰይ ኣቝጽልቱን ዕምባባታቱን ፍረታቱን እውን ከም መግቢ ይጥቀሙሉ እዮም። ቀንዲ ዕላማታት ናይዚ ተኽሊ እንታይ እዮም?

ሃገራዊ ምግቢ ኢትዮጵያ "ሽሮ ደርሆ"ን ካልኦት ምስ ባኒ ዝቐርቡ መግብታትን ዘርኢ እዩ። እቲ ምግቢ ኣብ ባህላዊ መሶብ ይቐርብ፣ እንጀራ እውን ኣብ ዙርያኡ ይጥቕለል፣ እዚ ድማ ባህላዊ ኣገባብ እዩ። ባህላዊ ፀብሒ ደርሆ ኢትዮጵያ ብምንታይ መቐመጢ እዩ ዝዳሎ?

እዚ ናይ ኣሎቬራ ሳሙና መፋለጢ እዩ። ኣብ ማእከል ቀጠልያ ክቡብ ሳሙናን ብጎኒ ድማ ሳንዱቕ ሳሙናን ኣሎ። ኣብ ልዕሊኡ ድማ“ሳሙና ኣሎቬራ” ተጻሒፉ ኣሎ። ኣብቲ ሳንዱቕ ስእሊ ተኽሊ ኣሎው ከምኡ’ውን“ኣፍሪ ሄርባል”ዝብል ጽሑፍ ኣሎ። ኣብ ጸጋምን ታሕተዋይን ስእሊ ቆጽሊ ኣሎው ኣሎ።

ኣብ መውዓሊ ህፃናት ህፃውንቲ ብነፃነት ሓሳባቶምን ዘለዎም ሕቶታትን ክሓትቱ መምህራን ወይ ተንከባኸብቲ ህፃውንቲ ክፈቅድሎም ይግባእ። ምክንያቱ እቶም ህፃውንቲ ናይ ፅባሕ ሃገር ተረከብቲ ስለዝኾኑ።

የኮረደር ልማት ሶስቱ ዓላማዎች ናይ ጠቅላይ ሚኒስቴር መብራህርሂ ኣብ ተሽከርካሪ ወንበር ኮፍ ኢሉ ኣብ ኢደየ ቢሮ ሒዙ ማይ ኣብ ጎኑ ኣሎ። እታ ኣብ ቅድሚቱ ዘላ ፀላም በትሪ ነገር እንታይ እያ ?

እዚ ኣብ ሓደ መዘናግዒ ፓርክ ዝርከብ ዘርኢ እዩ። ኣብ ማእከሉ ቀጠልያ ቅርጺ ዘለዎ ኮይኑ፡ ኣብ ትሕቲኡ ድማ ዝተፈላለየ ሕብራዊ መንበር ኣብ ሰንሰለት ተተሓሒዙ ይዘውር። ኣብ ልዕሊኡ ድማ ካብ ሐምላይን ብጫን ቀይሕን ዝተሰርሑ ሓያሎ ክቢ ቅርጽታት ኣለዉ።

ዋይን ብመሳተዪ መለክያታቱ ተኸቢቡ ኣብ ብደንቢ ዝወቀበ ጠረጴዛ ብኽብሪ ቀሪቡ ኣሎ፡፡ ንምዃኑ ዋይን ኣብ ምንታይ ኩነታት ዝቐርብ ዓይነ መስተ እዩ?

ሓደ ሰብ እዱ ብምጥቃም ባህላዊ ክዳን ተከዲኑ ኣሎ ። ዝተፈላለዩ ፅሑፋት ከም ከይርሳዕ ከይድገም ዝብል ጥቅሲ እለዉ ። ትርጉሙ ኣንታይ እዩ ?

ሓንቲ ቀያሕ ጓል አንስተይቲ እናሰሓቀት አብ ክልቲኡ ኢዳ ሰራቨ ዝብል ብፀሊምን ፃዕዳን ሕብሪ ዝተፀሓፈ አብ ፃዕዳን ዕንቋይን ድሕረ ባይታ ዝርከብ ሒዛ እናርአየት አብ ፀሊም፣ ፃዕዳን ሃሳስ እርሳስ ሕብሪ ትርከብ፡፡ እዞም አብ ኢዳ ዝርከቡ ፈሰስቲ ንምንታይ ይጠቅሙና?

እዚ ከበሮ (ከበሮ ኪት ) እዩ። ኣብ ባንድን ህያው ምርኢታትን ብብዝሒ ዝዝውተር ዝቀርበሉን ምሉእ ኣኮስቲክ ከበሮ መሳሪሒ ዓይነት ሙዚቃ እዩ ።

ሓንቲ ሰበይቲ ኢዳ ንላዕሊ ገይራ ጭርሆ መሳሊ ተስምዕ ኣላ፡፡ እዛ ሰበይቲ ብናይ ባዕላ ስሓቕ ትዕጀብ ነብሳን ልባን ሙሉእ ዝኾነት እያ ትመስል፡፡ በዚ ኩነታታ ኣብ ምልዕዓል ዘላ ዶ ትመስል?

እዚ ኣብ ግቢ ጥንታዊ ኣኽሱም ፅዮን ማርያም ዝርከብ ምእመናን ሽምዓ ዝተብሩሉ ታሪካዊ እምኒ እዩ፡፡ እዚ እምኒ ንምንታይ በዚ ቅርፂ ከምዝተሰርሐ ትፈልጥዎ ነገር ኣሎ ዶ?

ኣዋሽ ወይኒ ኣብ ኢትዮጵያ ፍሉጥ ፍርያት ኮይኑ፡ እዚ ጥርሙዝ ቀይሕ ወይኒ ምዃኑ ዝእመን "ጎደር" ዝበሃል ምልክት ኣዋሽ ደረቕ ቀይሕ ወይኒ ተባሂሉ ስለዝፍለጥ እዩ። እዚ "ጎደር" ወይኒ ኣብ ኢትዮጵያ ምስ ምንታይ ዓይነት ምግቢ ይጽምበር ዝበለጸዩ?

ብዛዕባ ተመዛበልቲ ናይ ምዕራብ ትግራይ ዝቓወም ሰላማዊ ሰልፊ ዝተገበረሉ ባነር ተዘርጊሑ ዜና ተሰሪሑሉ ኣሎ ፡ እዚ ሰላማዊ ሰልፊ ኣብ ውሽጢ ሃገር ድዩስ ኣብ ወፃእ ?

ኣብቲ ብቕድሚት ዘሎ መረባ ብኮብልስቶን፡ ሰማያዊ፡ ቀጠልያን ሮዛን ዝሕብሩ ፕላስቲክ መንበር ኣሎ። ብየማን ድማ ብርሃን ጸሓይ ዘንጸባርቕ ገረብ ኣሎ። እዚ ህንጻ እንታይ ዓይነት ኣገልግሎት ይህብ?

ዝተፈላለዩ ናይ ቤት ትምህርቲ ወንበራት ተሰባቢሮምን ተበላሽዮን አብ ቀይሕ ሕብሪ ሓመድ ዘለዎ ድሕረ ባይታ ይርከቡ፡፡ እዞም ዝተሰባበሩ ወናብር ናይ መንግስቲ ንብረት ድዮም?

እዚ ሰላማውን ምቹውን መልክዕ ዘለዎ ካፌ ብሓቂ ንኽትዛነየሉ ብሉጽ ቦታ እዩ! እቲ ሕብራዊ መንበርን ንእሽቶ ጀርዲንን ነቲ ቦታ ስሕበት ይውስኸሉ። ኣብዛ ካፈ ክሳብ ክንደይ ሰላማዊት ግዜ ከተሕልፍ ትኽእል?

ግመል ንመጎዓዝያ ትጠቅም እንስሳ እያ ። ብዙሓት ግመል ድማ ካብ ሃርሆ ጨው ተፃዒነን ይጎዓዛ ኣለዋ ።እተን ግመል ክንደይ ይመስላኩም ?

ዝተፈላለዩ ዓይነትን መጠንን ዘለዎም ኮስሞቲክሳት አብ ፃዕዳ መቀመጢ ተደርዲሮም ይርከቡ፡፡ ንአብነት ሊላ፣ ሮዛ፣ ቀይሕ፣ አራንሺን ሰማያዊን ሕብሪ ዘለዎም ቻፕስቲካት ብኢድ ሰብ እናወፁ አብ ቀይሕን ሊላን ድሕረ ባይታ ይርከቡ፡፡ ናይ ሓደ ቻስቲክ ዋጋ ክንደይ እዩ?

ድልድል ብማይ ዝተፈላለዩ ቦታታት ክልተ ዓዲ መተሓላለፊ እንትከውን ካብ ስሚንቶ ኮንኪሪት ዝተሰረሓ ንደቂ ሰባትን መካይንን እንስሳታትን መታሓላለፊን መንቀሳቀስን ዝጠቅም እዩ።

ኣብዚ ንእሽቶን ጽብቕትን ፏፏቴ ኣብ ልዕሊ ተፈጥሮኣዊ ከውሒትውሕዝ። ኣብ ትሕቲ ማይ ክልተ ሰባትን ሓደ ህጻንን ደው ኢሎምይረኣዩ። ኣብ ጥቓኡ ካልእ ሰብ ኣብ ከውሒ ክድይብ፡ኣብ ማይ ክሕጸብ ይረአ። እቲ ህዝቢ ኣብ ዙርያ እዚ መንደቕ ማይ እንታይ ዝገብር ዘሎ ይመስል?

ናይ ኢትዮጵያ ኦርቶዶክስ ተዋህዶ ቤተክርስትያን ኣቕሽሽትን ዓለማውያንን በዓል ኤጲፋንዮስ /ጥምቀት የብዕሉ። እቶም ኣቕሽሽቲ ባህላዊ ስነ-ስርዓት ክዳን (ተጉይ) ተኸዲኖም ክረኣዩ እንከለዉ፡ ዓለማውያን ድማ መብዛሕትኦም ባህላዊ ጻዕዳ ክዳን ተኸዲኖም እዮም። ብክርስትያናዊ ኣረኣእያኸ እንታይ ትርጕም ኣለዎ?

ድሕሪ ሕክምና ኣብ ገጽ ምስ ጸገም ቆርበት ዝረአ ለውጢ ብፍላይ ድማ እቲ ዝጥቀመሉ ተፈጥሮኣዊ ፍታሕ ዘነጻጽር ኮላጅ እዩ። ርሚሪክ ኣብ ባህላዊ ክንክን ቆርበት ብብዝሒ ብኸመይ መልክዕ እዩ ዝጥቀም?

ሓደ ፀሊም ሕብሪ ዝተከደነ ሰብአይ ብፃዕዳን ቀይሕን ሕብሪ ዘለዎም አፍራስ ስርናይ አብ ዓውዲ እናዘበጠ/ዎሆ እናበለ ይርከብ፡፡ አብ ጥቅኡ ከዓ ሰለስተ ዓበይቲ ቁሚጦ/ኩልስስቲ እክሊ አብ ፃዕዳ ሕብሪ ድሕረ ባይታ ይርከቡ፡፡ ብፈረስ ዝዘብጡ ዓዲ አበይ እዮም?

እዚ ሓድሽ ምቑራጽ ጸጉሪ ክንደይ ጽቡቕ እዩ! እቲ ምድምሳስን ምጥምዛዝን ፍጹም እዩ። እዚ ኩሉ ዘመናውን ቅዲ ዘለዎን መልክዕ ነቲ ፍሉይ ጽባቐ ናይቲ ሰብኣይ ይውስኸሉ። ከምዚ ዓይነት ምቑራጽ ጸጉሪ ክንደይ ግዜ ይወስድ?

ተንጠልጢሎም ዝነበሩ ብሓጺን ዝተሰርሑ ጌጽ ወይ መብራህቲ የርኢ። ባህላዊ ሃዋህው ይፈጥር፣ ናይ ምቾትን ቅሳነትን ስምዒት ይፈጥር። እዚ ብሓጺን እተሰርሐ ነገራት እዚ ኣብ ዝሓለፈ እዋን ኣብ ጥቕሚ ይውዕል ዝነበረ ስለምንታይ እዩ፧

ኣብዚ ጻዕዳ ክዳን ዝተኸድኑ ብዙሓት ሰባት ኣብ ሃይማኖታዊ ስነ-ስርዓት ተኣኪቦም ይረኣዩ። ብቕድሚት መምህራንን ተሳተፍትን ቤተ ክርስቲያን ደብረ ቤት ብቐይሕን ወርቅን ዝተሰለመ ታቦት ተሰኪሞም ክኸዱ ይረኣዩ። እዚ ኣብ ስእሊ ዘሎ ኣየናይ ሃይማኖታዊ ስነ-ስርዓት እዩ?

ኣብ ሰማያዊ ሕብሪ ዘለዎ ብፃዕዳ ሕብሪ ዝተፅሓፈ ኮይኑ ካብ እቶም ናይ ማሕበራዊ ሚድያ ካብ ዝብሃሉ ሓደ ዝኮነ እንታይ ይብሃል ሽሙ?

ኣብ ሓደ ለምለም ገፀ ምድሪ ሰብ ኮነ ኢሉ ዘቐመጦም ዝመስሉ ኩጀታት ይርአዩ ኣለዉ፡፡ ነቲ ቦታ ድማ ፍሉይ መልክዕ ሂቦሞ ኣለዉ፡፡ እዚ ትርኢት መስሕብ ዶ ክኸውን ይኽእል?

እዚ ሓደ ካን ናይ ኢትዮጵያ ድርጅት ሓደ እንትኮን እዚ ድማ ኢትዮጵያ ንግዲ ባንክ እዩ። ኣብ እዚ ምስሊ እንሪኦ ዘለና ናይ ኢትዮጵያ ንግዲ ባንክ ኣርማ እዩ።

ባህላዊ ብኢድ ዝተሰርሐ ዕንጨይቲ ኩርናዕ ካቢነ ኮይኑ ጸሊም ቀይሕ ሕብሪ ዘለዎ እዩ። ካብ ዕንጨይቲ ዝተሰርሐ ማዕጾን ሳጹናትን ዘለዎ ኮይኑ፡ ብዝተሓላለኸ ቅርጻታት ዝተሰለመ እዩ። እዚ ዓይነት ባህላዊ ዕንጨይቲ ዝበዝሑ ኣጠቓቕማታት እንታይ እዮም?

ንክትገብሩ ብጣዕሚ ቀሊልብ ፈኪሱን ብጣዕሚ ደስ ዝብለካን ብዝተፈላለየ ዓይነታት ሕብርታት እውን ኣለው። ብቆፃል ሕብሪ ፅላል ዳስ ኣብ ዝሎ ጫማታት እንታይ ይብሃሉ ሽሞም?

ተከተልቲ እምነት እስልምና ዝኮኑ ብዙሓት ቆቢዖም ጌሮም ፅሑፍ ሒዞም ተቃውሞ ወዚዮም ኣለዉ ። እዞም ኣመንቲ ተከዲኖሞ ዘለዉ ክዳን ዝመስል እንታይ ይበሃል ሽሙ ?

ሓደ ካህን ኣብ ካብ ከዋሒ ዝተፈልፈለ ህንፃ ብመስኮት ተቐልቂሎም ይርአዩ ኣለዉ፡፡ እዚ ኣብ ኣፃድፍ ዘለዉ ኣኻውሕ ዝተሰርሐ ህንፃ ኣበይ ከባቢ ዝርከብ ይመስለኩም?

ናይ ወፃእ ሃገር እና ናይ ኢትዮጵያ ከተማ ፅባቀ እንትከውን ክልተ ሰባት ኮይኖም ጋል አንስተይቲ ምስ ሓደ ወድ ተባዕታይእንትኮኑ ሽማቶም መን መን ይባሃሉ?

ሎጎ መቻል ስፖርት ክለብ ብኢንግሊዝን ብኣማርኛን ፅሑፍ ኮይኑ ብክልቲኡ ጎኒ ናይ ስገም ቅርፂ ዘለዎ ብታሕቱ ባንዴራ ኢትዮጵያ ኣለዎ። እቲ ኣብ ማእከል ዘሊ ቅርፂ ናይ ምንታይ እዩ ?

ሃፀይ ሃይለስላሴ ብዝተፈላለዩ መጋየፅታት ዝወቀበ ናይ ክብሪ ልብሲ ተኸዲኖም ይርአዩ ኣለዉ፡፡ ንሶም ንኽንደይ ዓመታት ዝኣክል ኣብ ናይ መንግስትነት ወንበር ተቐሚጦም?

ዝተፈላለየ ቅርፂ ዘለዎም ብዙሓት ዓይነት መሳቕል ይርአዩ ኣለዉ፡፡ መስቀል ናይ እምነት መግለፂ ኣርማ እዩ፡፡ ካብዚ ካልእ ኸ ንምንታይ ይጠቅም ትብሉ?

ኣብ ኢትዮጵያ ካብ ዝርከቡ ፕሪሚየር ሊግ እቲ ሓደ ናይ ኢትዮጵያ ንግዲ ባንኪ እዩ። እዞም ኣብቲ ፕሪሚየር ሊግ ዝፃወቱ ተፃወትቲ ኣብ እዋን ፅዋትኦም ዝገብርሉ ምምክከኻር እዩ።

ጭራዋጣ ዝዋጥይ ስብ ይርአ ኣሎ፡፡ ጭራ ዝፃወት ሰብ ዋጣ ተባህሉ ይፅዋዕ፡፡ ብናይ ቀደም ወለዲ ጭራዋጣ ዝፃወት ሰብ ዝተናዕቐ ከምዝነበረ ትፈልጡ ዶ?

ኣብ ውግእ ታንኪ ኣላ ብዙርይኣ ሓው ን ትክን ኣሎ ። እታ ታንኪ ብዙሕ ኣፈ ሙዝ ኣለዋ ። እታ ታንኪ ክንደይ ኪሎ ግራም ትምዘን ?

እዚ ዝተፈላለዩ ከለራት ዘለዎ እንትከውን እዚ ድማ ንደብዳቤ መእሰሪ እንጥቀመሉ ፋይል ይባሃል። እዚ ድማ መብዛሕትኡ ኣብ ቢሮታት ንረክቦ። ኣብዚ ዝእሰር ድማ ዝተፈላለዩ ደብዳቤታት እዮም።

ዕራርቦ ጸሓይ ንውቅያኖስ እዩ ዘርኢ። ቀይሕን ኣራንሺን ብርሃን ጸሓይ ኣብ ሰማይ ይረአ፣ ገጽ ማይ ድማ ነቲ ኣራንሺ ዝሕብሩ ብርሃን ጸሓይ የንጸባርቕ። ክልተ ሰባት ኣብ ማይ ይሕንብሱ ኣለዉ። ብርሑቕ ክልተ ጀላቡ ይረኣያ። ኣብ ስእሊ ክንደይ ሰባት ኣለዉ?

እዚ ከመይ ዝበለ ምልክት ሓይሊ ተፈጥሮ እዩ! እቲ ገዚፍን ደረቕን ጅርባ ኣብ ከውሒ ተደፊኡ፡ ረጒድ ቀጠልያ ቆጽልን ቁጥቋጥን ነቲ ኣብ ከባቢኡ ዘሎ ጸልማት ደፊኡ ይወጽእ ኣሎ። እዛ ገረብ እዚኣ ብኸመይ ወደቐት፧

ተዋሳኢት መሰረት መብራህቱ ትባሃል ።ባህላዊ ክዳን ተከዲና እናሰሓቀት ትርኣ ኣላ ። ኣብ ናይ ኢትዮጵያ ፎልም እውን እጃማ ኣበርኪታ እያ ።እስኪ ካብቶም ዝተዋሳኣቶም ግለፁ ?

መፀባበቒ ሕብራዊ መብራህቲ ዝህብ ናይ ኤለክትሪክ ገመድ እኒሆ፡፡ እቲ መብራህቲ ሕብራዊ ክኸውን ዝኽእል ካብቲ ሕብሪ ገመዱ ድዩስ ካብ ባዕሉ ይመስለኩም?

ኣብ ዓበይቲ ከተማታት ኣብ ፅርጊያታት ዝርከቡ ተኽልታት ብመኪና ትቦ ገይሮም እዮም ዘስርዩዎም። ይኹንእምበር ከምዚ ዓይነት ካብ ዘይተደለየ ወፃኢ ምውፃእ ቤት መዘጋጃ ኣብቲ ከባቢ ካብ ዘለው ናይ ማይ መስመራት ብምስሓብ ንምስታይ ካብ ዝጅምሩ ዝበራታዕ ጉዳይ እዩ።

ኣብዚ ክልተ ቶዮታ ላንድ ክሩዘር ኣብቲ ክፉት ጽርግያ ይዝውራ ኣለዋ። ኣብተን መካይን ወተሃደራዊ ክዳን ተኸዲኖም ኮፍ ኢሎም ዘለዉ ሰባት ኣለዉ። እተን መካይን ብቀጠልያን ቀለምን ዝተሸፈና ኮይነን፡ መካይን ሰራዊት ይመስላ። ኣብዚ ዝረኣያ ዘለዋ መካይን ንምንታይ ኣገልግሎት ይውዕላ ?

ኣብዚ ሕብራዊ ክዳውንቲ ኣብ ወሰን ጽርግያ ኣብ ዝርከብ ድኳን ተራእዩ ኣሎ። ኣብ ላዕሊ ሕብራዊ ነዊሕ ክዳውንቲ ተሰቒሉ ኣሎ። ኣብ ታሕቲ፡ዝተፈላለየ ቅርጺ ዘለዎም ሕብራዊ ሓጸርቲ ስረታትን ካምቻታትን ኣለዉ። እዚ ኣብ ወሰን ጽርግያ ዝርከብ ክዳውንትን ፍረታትን ዝሸጡሉ ቦታ ዘርኢ እዩ።

ዑናታት ጥንታዊ ቤተ መቕደስ የሓ ኣብ ኢትዮጵያ። እዚ ሓደ ካብቶም ዝጸንሑ ቀወምቲ ህንጻታት ኣፍሪቃ ኮይኑ፡ ካብ ከባቢ 700 ቅድሚ ልደተ ክርስቶስ ዝጅምር እዩ። እቲ ቤተ መቕደስ ብዓበይቲ ጽቡቕ ጌሮም እተቐርጹ ኖራታት ብዘይ ሞርታር እዩ ተሃኒጹ።

ኣዳ ምስ ወዳ እያ ትመስል ኣብ መንገዲ ትሓልፍ ኣላ ኣብቲ ጥቖኦም ዝኾነ ድርጅር እንሄ ፡ እንዳ እንታይ ዝግበረሉ ስፍራ ይመስል ?

ቀይሕ ጥለት ዘለዎ ጥልፊ ተከዲና ኣብ ርእሳ ድማ መቀነት ኣሲራ። ኣብ እዝናን ክሳዳን ድማ ወርቂ ገይራ ። እቲ ኣብ ክሳዳ ዘሎ እንታይ ይባሃል ?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

አጰኘመ ገኸኘ አገሰ ከረኸ ከሰሸሠ አኘከ ጰኘኘሰ ከከኸ ሰአኘነ ጠጨ ቸሐ ተገ ኸአ ጠጸ መሸ ሐኘ ።ከኘ የከ ገመ ነ ሰሸከአ ጠከ ነጠፈ ከሰ ቸ

ትሽዓተ ፍንጃል ብኢዳ ኣብ ትሪ ሒዛ ቡን እናቀደሓት ኣብ ሽድስተ ፍንጃል ማንካ ገይራ ብብራድ ትቀድሕ ኣላ ። ግን ቡን ብምንታይ ድዩ ዝፈልሕ ?

ኣብዚ ዝርአ ዘሎ ሕብሩ ዝቕይር እንስሳ ኣብ ልዕሊ ተኽሊ ኮፍ ኢሉ ይርአ። ቀጠልያ ክዳን ተኸዲኑ ብዓሚቕ ኣዒንቲ ንየው ነጀው ዝጥምት ዘሎ ይመስል።

ኣርማ ናይ ክለብ መቻል ይረአ ኣሎ፡፡ ኣብ ታሪኽ ኩዕሶ እግሪ ኢትዮጵያ ድሕሪ ቅዱስ ጊዮርጊስ ካልኣይቲ ዕውትቲ ክለብ ተባሂላ ትፍለጥ። ክለብ ስፖርት መቻል ኣብ ስፖርት ኢትዮጵያ ክሳብ ክንደይ ዕዉት ኮይኑ?

ሰብኣይ ኣብዑሩ ፀሚዱ መሬቱ ይሓርስ ኣሎ፡ ካብቶም መሳርሒ እቲ ናብ መሬት ወጊኡ ዘሎ ማሕረሻ ፣ እቲ ኢዱ ኣዕሪፉሉ ዘሎ ድማ ዕርፊ ይበሃሉ፡ እቲ ኣብ ማዕገር ኣብዑር ዘሎ 'ኸ እንታይ ይበሃል ?

ካብ ነሓስ ወይ ብሩር ዝተሰርሑ እዮም። ገሊኦም ካብ ከም ላሊበላ ወይ ጎንደር ዝኣመሰሉ ፍሉጣት ከተማታት ኢትዮጵያ ዝመጹ ኣውራጃዊ ቅዲታት ዘንጸባርቑ እዮም። ኣብ ባህልን ሃይማኖትን ኢትዮጵያ ዘለዎም ቦታ ክሳብ ክንደይ ኣገዳሲ እዩ?

ኣብዚ ዝተፈላለየ ዓይነት ክዳን ዝተኸደኑ ዕጡቓት ይርአዩ ኣለዉ፡፡ ኣብ ዓይኒ ካሜራ ከምዘለዉ ፈሊጦም ይስሕቑ ኣለዉ፡፡ መፍለዪ ክዳን ዘይብሉ ዕጡቕ ናይ መን ወገን ምዃኑ ክፍለጥ ይኽእል ዶ?

ፃዕዳን ሊላን ሕብሪ ክዳን/ዲቪዛ ዝተከደና ተማሃሮ አብ ቀይሕ ሕብሪ ወንበር ሓደ ሓደ ሰብ ተቀሚጠን ፈተና እናተፈተና አብ ብጫ ሕብሪ ቀለም ዝተለመፀ ክፍሊ ይርከባ፡፡ እዘን ተመሃሮ ክንደይ ክፍሊ እየን?

ኣብ መንደቕ እምኒ ንእሽቶን ርብዒ-መኣዝን ዝመስል መኽፈቲ ወይ ‘ኒች’ የርኢ። ውሽጣዊ ክፍሊ ጸልማት ይመስል። እቲ ዝርአ መኽፈቲ ኣብቲ መንደቕ እንታይ ቅርጺ ኣለዎ?

ኣብቲ ቦታ መሀመድ ኣበዱ እና ዑመር ማርከን ዝተብሃሉ ናይ መኪና መለዋወጢ ኣቅሑት ዘምፅኡን ዝሸጡን እዮም። ኣብቲ ቦታ ኪንቲነር መሳሊት ንእሽተይ ገዛ ኣሎ። ኣበየ ከባቢ ዝርከብ ይመስለኩም?

እዚ ሰልፊ ብቐንዱ ነቲ ሓድሽ ዩኒፎርም ንምርኣይን ፖሊስ ንዝመጽእ ሃገራዊ ምርጫ ድልውነቱ ንምግላጽን ዝተኻየደ ይመስል። ስለምንታይ እዩ ፖሊስ ኢትዮጵያ ዩኒፎርም ቀይሮም ዝተባህለ?

እዚ ሕጉስ ገጽ ዘለዋ መንእሰይ፡ፍሽኽ እናበለት የርኢ። ጸጉራ ብባህላዊ ቅዲ ተቐሪጹ ናብ ጎኒ ተፈላልዩ ኣሎ። ኣብ ገጻ ባህላዊ መሸፈኒ ገጽ ተቐቢኣ ኣላ። ዓበይቲ ቀለቤት ብሩርን ኣኽሊል ሉልን ገይራ ኣላ። እቲ ኣብ ስእሊ ዘሎ ባህላዊ ስልማት እንታይ ባህሊ ይመስል?

ኣምባሳደር ዲና ሙፍቲ ናይ ኢትዮጵያ ናይ ባሕሪ በሪ ምርካብ ርግፅ እዩ ከምዝበሉ ፋና ቴለብዥን ዘጊቡ ኣሎ፡፡ ኢትዮጵያ ናይ ባሕሪ በሪ ትረኽበሉ ሰላማዊ ዕድል ዘሎ ዶ ይመስለኩም?

ዝተፈላለዩ ብስሚንቶ ዝተሰርሑ ገዛውቲን ብስሚንቶ ዝተለመፁን ዝተሰርሑን ቡሉኬታ ዝተሰባበሩን አብ ፃዕዳ ድሕረ ባይታ ይርከቡ፡፡ ዝተፈላለዩ ፓሎታትን ብእምኒን ጭቃን ዝተነደቁ መካበብያታት እውን አለው፡፡ ብሉኬት ካብ እንታይ ይስራሕ?

ፈደሬሽን ኤርትራ ምስ ኢትዮጵያ ዝብል ቃል ብ ፃዕዳ ሕብሪ ተፃሒፉ ይርከብ ድሕረ ባይትኡ ድማ ሰማያዊ እዩ ። እቶም ሰባት እንመን እዮም ?

ናይ ጽሬት ስምዒትን መዓልታዊ ክንክንን ዝህብ ኮይኑ፡ ኣብ ጥቕሚ ዝወዓለ ብራሽ ስኒ ብቐይሕን ጻዕዳን ዘርኢ እዩ። እቲ ዘሎ ብራሽ ስኒ እንታይ እዩ?

ኣብ ሓዱሽ ስታድየም ሓንቲ ቆልዕ ብዘይጫማ ትጎይይ ኣላ ኣብ ዙርይአ ድማ ኣሰልጣኒኣ ኣሎ ። ንይቲ ስታድየም ስፍሓት ክንደይ ይከውን ?

ኣብ ኢትዮጵያ ካብ ዝርከባ ጋዜጣታት ሓንቲ ሪፖርተር ጋዜጣ ኮይና፣ ዝተፈላለዩ ናይ ውሽጢ ዓድን ወፃኢን ፍፃመታትን መስታወቅያን ስፖርትን እትፅሕፍ ጋዜጣ እያ።

ኣብ ፈትሊ ዝተንጠልጠሉ ናይ ክሳድ መስቀላት ንመሸጣ ቀሪቦም ይርአዩ ኣለዉ፡፡ እዞም ማዕተባት ብናይ ምንታይ ሃይማኖት ተኸተልቲ እዮም ኣብ ክሳድ ዝዕነቑ?

ኣብ ብዙሓት ሕብረተሰብ ዝተኣከበሉ ገፊሕ ኣዳራሽ ኣብ ኢዳ ማይከሮፎን ሒዛ እትዛረብ ዘላ ሰበይቲ እቲ እተውፀኦ ዘላ ዘረባ ዋላ ኣይሰማዕ ግን ድማ ካብ ትሪኢታ ኣብ ንደት ዘላ ዶ ትመስል?

እዚ ኣብ ሓደ ቤት ትምህርቲ ዝርከቡ ተማሃሮ፡ኣብ ሓደ ቦታ ተኣኪቦም፡ክጽበዩ ዘርኢ እዩ። እቶም ተምሃሮ ብናይ መባእታ ቤት ትምህርቲ ዩኒፎርም፤ ክዳውንቶም ግራጭን ሰማያውን መስመር ዘለዎ ገልፎን እዩ። ስለምንታይ እዮም እቶም ተምሃሮ ኣብ ስእሊ ብሓባር ደው ኢሎም ዘለዉ?.

ቆልዓ ዝሓዘለትን ፅላል ዝገበረትን ምስኣድማ ሽፈን ግይራ ነፀላ ዝገበረት እያ። ብዝሓት ባጃጃት እውን ኣለዎ ።ካብኣተን ፍልይ ዝበለት ፅዕነት ዝሓዘት ባጃጅ እንታይ ዓይነት ሕበሪ ኣለዎ?

ንሱን ልኡኹን ኣብቲ ኣቮካዶ ኣብ ሳጹናት ተደራሪቡ፡ ንሰደድ ድሉው ዝኾነ ይመስል፡ ደው ኢሎም ይረኣዩ። መንግስቲ ኢትዮጵያ ከም ኣቮካዶ ዝኣመሰሉ ፍርያት ናብ ወጻኢ ብምልኣኽ ሸርፊ ወጻኢ ንምእካብ ዝገብሮ ዘሎ ጻዕሪ ቁጠባዊ ትርጉም ናይዚ ፕሮጀክት እንታይ ይመስል?

ካብቲ ባህላዊ ውፅእ ብዝበለ ብፍሉይ ዲዛይን ንዝተሰርሐ ክዳን ዓለባ ዓዪ ተፋልጥ መንእሰይ ኣብ መድረኽ ትርአ ኣላ፡፡ እዚ ምርኢት እንታይ ተባሂሉ ይፅዋዕ?

ስው ልሰው ዝብል ባትና ሬስቶታንት ን ብራይት ጌም ዞን ዝብል ናይ ንግዲ ባነራት ኣለዉ ። ብጫን ፃዕዳን ንፋስ ዝመለአ ንፋሒቶ ኣለዉ ።

ሓንቲ ጓል ኣንስተይቲ ብጫ ልስሉስ (ማስክ) ኣብ ገጻ ክትለኽዮ ትርአ። መብዛሕትኡ ግዜ ተርሚክን ድንሽን ንመሸፈኒ ገጽ ምስ ኣየናይ ተፈጥሮኣዊ ቀመም (ንኣብነት መዓር ወይ ጸባ) ይሕወስ?

ብቅዲምኣ ዘይተወደአ ጅምሩ ህንፃ ኣሎ ዓብይ እዩ ። ፃዕዳ ሕበሪ ዘለዎ ኮይና ዓብቶም ብዓል ኣርባዕተ እግሪ ተሽከርካሪት መኪና ኮይና ናይ መን ስጦታ ዝብል ፅሑፍ ኣለዎ?

እዚ ኣብ ግንባሩ ተወሳኺ ጸጉሪ ኣብ ሕቝፉ ጨርቂ ዝተኣስረ ሰብኣይ ይረአ። ኣብ ኢዱ መሰንተር ዕንጨይቲ ሒዙ ጸጉሩ ይስንትር ኣሎ። እዚ ጸጉሪ ብቐሊሉ ብዕንጨይቲ መሰንተር ይስንትር፤ ኣብ ርእሱ ዝተኣስረ ጨርቂ ሃብታም ዛንታ ይነግር።

ሰቲ በቒሉ ይርአ ኣሎ፡፡ ሰቲ ኣብ ስነ ስርዓት ቡን፣ ኣብ ኣውደ ዓመት ዝንስነስ ሳዕሪ እዩ፡፡ እዚ ሳዕሪ ብዙሓት ይጥቀሙሉ እዮም፡፡ ንስኻትኩም ከ ትጥቀሙሉ ዶ?

ኣብዚ ፡ ሰባት ኣብ ጎቦታት ዝበዝሖ መሬት ፈልሲ ክተኽሉ ወይ ከዳልዉ ይረኣዩ። ሓደ ሰብ መሳርሒ ኣብ ኢዱ ሒዙ ክሰርሕ እንከሎ፡ ካልእ ድማ መሶብ ሒዙ ደው ክብል ይረአ። እቶም ኣብ ስእሊ ዘለዉ ፈልሲታት እንታይ ይመስሉ ይመስለኩም?

ብፀሊም ሕብሪ፣ ብጥልፍልፍ ዲዛይን ዝተሰርሐ ጫማ ይርአ ኣሎ፡፡ እዚ ጫማ ካብቲ ልሙድ ኮንጐ ካብ ብሕብርን ዲዛይንን ወፃኢ ብምንታይ ክፍለ ይኽእል?

ብሳዕሪ ዝተሰረሐ ገዛ እውን ኣሎ። ኣብ ለምለም ኣብ ዝኮነ ቦታ ዘሎ ኣብ ክለተ እግሪ ተሽከርካሪት ሳይክል ትብሃል ከፍ ኢሉ ዘሎ ኮይኑ ኣብ ርእሱ ዘላ እንታይ ትብሃል ትመስለኩም?

ሓደ ናይ ህንጻ ቦታ ኣብ ክፉት መሬት ኣብ ልሙጽ መሳገሪ ይርአ፤ ኣብ ታሕቲ ካብ ጸሊም እምኒ መንደቕ ዝተሰርሐ መሰረት ኣብ ላዕሊ ድማ ብዕንጨይቲ ዝተደገፈ መስኮት ሓጺን ኣሎ። ብጎኒ ፋሕ ዝበለ ኣእማን ይርአን ኣብ ቅድሚት ድማ ዝተዓሸገ ሓፀንኣሎ።

እዚ“መጽሓፍ ቅዳሴ”ዝተባህለ መጽሓፍ ቤተ ክርስቲያን የርኢ። ኣብ ማእከል ጽቡቕ ጌሩ ዝተሰርሐ ናይ ወርቂ ጽዋእ ኣሎ። ኣብ ታሕቲ ብእንግሊዝኛ“መጽሓፍ ቅዳሴ-ግእዝ፣ ትግርኛ”ተጻሒፉ ኣሎ። እቲ ወርቃዊ ብርጭቆ ኣብ ማእከል እቲ መጽሓፍ ደው ኢሉ ከም መብራህቲ ይበርህ ነበረ፤ ቅዳሴ ብሰማያዊ ስቕታ ዝረአ እዩ።

ኣብዚ ሰለስተ ጥርሙዝ ወይኒ ጎኒ ንጎኒ ደው ኢሎም ይረኣዩ። እተን ጥርሙዝ ብቀይሕ ቆቢዕን ጻዕዳ ሽቦን ዝተሸፈና ኮይነን፡ ኣስማት ድማ ዝተጻሕፈለን እየን። እቶም ናይ ወይኒ መትሓዚታት ንዝተፈላለዩ ዓይነታት ወይኒ ዝውክሉ ይመስሉ። ካብዞም ዓይነት ወይኒ ኣየናይ ምመረጽካ?

ሚኒስትር ጉዳያት ወፃኢ ኣሜሪካ ኣንቶኒ ብሊንከን ኣብ ኢትዮጵያ ኣብ ዝገብርዎ ዑደት ምስ ነበር ም/ጠ/ሚ/ር ደመቀ መከነን ሚኒስትር ኣብ ባህላዊ ስነ-ስርዓት ቡን ክሳተፉ ይረኣዩ። ኣብ ስምምዕ ሰላም ሰሜን ኢትዮጵያ ዝነበሩ ካልኦት ስምምዓት እንታይ ነይሮም?

ካብ ዝተፈላለዩ ዓይነታት ሕማመት ዝፍውስና ምድሓኒታት ዝሽጠሉ ቦታ ኮይኑ ኣብ ጥቅኡ ድማ ብዓል ኣርባዕተ እግሪ ተሽከርካርቲ መኪና ኣለዎ። እቱይ መድሓኒት ቤት እንዳመን ይብሃል ይመሰለኩም?

ተማሃሮ ሰማያዊ ዩኒፎርም ተኸዲኖም ኣብ ደረቕን ሓመድ ዝበዝሖን ቀጽሪ ደው ኢሎም ወይ ይንቀሳቐሱ ኣለዉ። እቶም ህንጻታት ካብ ጭቃ ወይ እምኒ ዝተሰርሑ ኮይኖም ኣብ ድሕሪት ድማ ዓበይቲ ኣኽራንን ኣግራብን ኣለዉ። እቲ ዝተሳእለ ኩነታት ኣየር ወይ ወቕቲ እንታይ እዩ?

እዚ ኣብ መሬት ዝካየድ ናይ ሜዳ ስራሕ ዘርኢ እዩ። ኣብ ላዕሊ ኣብ መሬት ትዅዕት ዓባይብጫ ኳዕቲ ኣላ። ኣብ ታሕቲ ቀያሕናይ ጽዕነት መኪና ብየማን ድማ ዓባይብጫ ናይ ጽዕነት መኪና ኣላ። እዚ ምንቅስቓስ መሬት ብዝተፈላለየ ኣብ ስራሕ ዝርከቡን እዮም።

ናይ ኢትዮጵያ ኦርቶዶክስ ተዋህዶ ቤተክርስትያን ኮይኑ ኣብ ከውሒ ዝተቐርጸ "መድሃኔ ኣለም ዓዲ ካሾ" ቤተክርስትያን የርኢ። ኣብቲ መንደቕ ዝተቐርጸ ባህላዊ ምልክት መስቀል እውን ኣሎ። እቲ ብከውሒ ዝተቖርጸ ቤተ ክርስቲያን ኣብ ኣየናይ ክልል ኢትዮጵያ እዩ ዝርከብ?

ፍሉይ ዲዛይን ዘለዎ ዘመናዊ ቤተ ክርስቲያን ይርአ ኣሎ፡፡ እዚ ቤተ ክርስቲያን ሰፊሕ ብራንዳ ዘለዎ እዩ፡፡ ብራንዳ ምስፍሑ ንምንታይ ክጠቅም ይኽእል?

ዕዳጋ ኣብ ዝመስል ከባቢ ፃዕዳ ሽጉርትን ቀይሕ ሽጉርትን ተሰጢሑ ይርአ ኣሎ፡፡ ኣብ ከባቢና ዝሽየጥ ነገር ኣብ ኣረጊት መሸማዕ ምስጣሕ ልሙድ እዩ፡፡ ንዓይኒ ተመልካቲ ግን ደስ ኣይብልን፡፡

እዚ እሹግ ምግቢ እዩ ዓይነቱ ድማ ፃባ እዩ በቢ ደረጅኡ ዓበይትን ኣናኡሽተይን ተዳልዩ ቐሪቡ ኣሎ ፡ እዚ ካብ ስብሒ ነፃ ድዩስ ኣይኮነን ?

እዞም እንሪኦም ዘለና ሰውእት ናይ ሓደ ድርጅት ሓለውቲ ወይ ዋርድያ እንትኮኑ እዞም ሰውእት ድማ ሞባይል እንዳረአዩ ኣለዉ። እቶም ሰውእት ኣብ ሞባይሎም እንታይ እዮም ዝርእዩ ዘለዉ?

ኮብል ስቶን ዝተነፀፈ ሜዳ ይርአ ኣሎ፡፡ ኣብ ወሰኑ ድማ መድረክ ዝመስል ኮፍ መበሊ እኒሐ፡፡ እቲ ከባቢ ፅላል ዝኸውን ልምላመ ዘይብሉ ብምዃኑ ግን ንኡሽተይ ዘኽፍአሉ ዶ ይመስል?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

ካብ ዘመናዊ ዝኮነ ሰብ ስራሕ ማሽን ናይ ጉድጋድ መኩዓቲ ማይ መውፂ እናፈሰሰ ኣሎ። እዚ ማሽን እዚ እንታይ ተባሂላ ትፅዋዕ ?

ንመሸጣ ዝቐርብሉ ዕዳጋ ወይ ናይ ጎደና ድኳን ከመልክት ይኽእል። እቶም ፍረታት ፍሩያት ኮይኖም ደስ ዘብል ቅርጺ ዘለዎም ኮይኖም፡ ሕጉስ ወይ ጥሜት ከም ዝስምዓካ ይገብር። ፍረታት ክትጥምት ከለኻ እንታይ ዓይነት ሕጉስ ወይ ህዱእ ስምዒት ይስምዓካ?

ደቂ ኣንስትዮን ወዲ ተባዕታይን ኣብ ሶፋ ኮፍ ኢሎም ብሲኒ ቡን እንዳሰተዩ እንትኮኑ፣ እቲ ገዛ ብዲኮር ጥልፊ ዝማዕረገን ኣብ ቅድሚኦም መሶብ ስፈ ኣሎ።

እዚ ብቐይሕ ጨርቂ ጠረጴዛ ዝተሸፈነ ጽቡቕ ጌሩ ዝተቐመጠ ጠረጴዛ የርኢ። ኣብ ማእከል ሐምላይ ቆቢዕ ዘለዎ ጥርሙዝ ወይኒ፡ንጹር መትሓዚ፡ከምኡ’ውን ብረት ዝሓዘ መትሓዚ ኣሎ። ቀያሕ ጽጌረዳ ኣብታ ንእሽቶ ጥርሙዝ ኣላ። ብድሕሪት ድማ ናይ ቤት መግቢ ቦታን ልስሉስ መብራህትን ዘርኢ እዩ።

ውሽጣዊ ክፍሊ እዛ ናይት ክለብ ክንደይ ጽብቕትን ተብለጭልጭን እያ! እቲ ድሙቕ ሮዛን ሐምላይን መብራህቲ ነቲ ቦታ ናይ ድግስ ሃዋህው ይህቦ። ኩሎም ፍሉይ ናይ ለይቲ ህይወት ተመኩሮ ዘመልክቱ እዮም። ናይት ክለብ ኣብ ዕረፍቲ ክሳብ ክንደይ ጽዑቕ እዩ?

እቲ ሕብራዊ፣ ብብዝሒ ዝተጠልፈ ኣከዳድና መለለዪ ባህላዊ ኣከዳድና ኣብ ክሳድ ወርቂ ብምግባር ሓበሻ ብፍላይ ኣብ ትግራይ፣ ኣምሓራ፣ ወይ ካልኦት ማሕበረሰባት ዝክደንዎ ክዳን እዩ።

ብዙሓት ሃይገር ኣውቶቡሳትን ሚኒባሳትን ከምኡውን ብዙሓት ተሳፈርትን ዝርአዩሉ ቦታ እኒሀ፡፡ እዚ ግርግር ዝበዝሖ ቦታ ብናይ ትራንስፖርት ቋንቋ እንታይ ተባሂሉ ይፅዋዕ?

ደቂ ኣሸንዳ ጥልፈን ጌረን መጋየፂ ናይ እዝኒን ናይ ክሳድ፣ ናይ ርእሲ ገይረን ጋመ ተቆኒነን፣ ጫምአን ኮንጎ ጌረን ከበሮ ሒዘን እናተፃወታ እየን ። እተን ኣጋላት ኣብ መማንጠአን ዘሎ እንታይ ይበሃል ?

ህጻናት ኣብ ዙርያ ጠረጴዛ ኮፍ ኢሎም ዕንጨይቲ ጂግሳው ፓዝል ክጻወቱ ይረኣዩ ኣለው ። እቶም ቆልዑ ትኩራትን ኣብቲ ጸወታ ዝተዋፈሩን ኮይኖም ይረኣዩ፣ እዚ ድማ ባህ ዘብል ግዜ ምዃኑ የመልክት።

ኣብ ገዛ ዓቢ ቅጫ ተዘርጊሑ፡ስዒቡ ድማ ንእሽቶ ቆልዓ ኣብ ወንበር ኮፍ ኢሉ ይርከብ። ኣንጻሩ ድሙቕ ኣራንሺ ድሕረ ባይታን መስተን ይረአኣሎ። እቲ ኣብ መኣዲ ዘሎ ዓቢ ቅጫ ንምግቢ መዓልቲ ዝዳሎ ኮይኑ፡ኣብ ገዛ ውዑይ እዩ። እቲ ንእሽቶ ወዲ ሕጉስ ይመስል።

ሰማያዊ ሕብሪ ዘለዎ ሰማይ ደስ ዝብልን ዝተስተካከሉ ተክልታትን ናይ ማእከል ፃውላን ፃዕዳ ሕብሪ ዘለዎ ማብራህትን ኣሎ። ብድሕሪኡ ድማ ዓብይ ህንፃ ኣሎ።

እዚ ኣብ ክፉት ኣየር ዝካየድ ባህላዊ መርዓ ዘርኢ እዩ ኣብ ማእከል ድማ ባህላዊ ጻዕዳ ክዳን ዝተኸድኑን ብጸሊምን ወርቅንስልማት ዝተሰለሙ ሰባት ኮፍ ኢሎም ኣለዉ። ኣብ ማእከሉ ጸሊም መጋረጃ ኣሎ፡ብጐድኒ ድማ ካልኦት ባህላዊክዳን ዝተኸድኑ ሰባት ደው ኢሎም ይስዕቡኣለዉ።

ሓንቲ ጓል ኣነስተይቲ ብዕንጨይቲ ኣብ ዝሰርሕ መጎጎ እንጀራ ትስንክት ኣላ፡፡ ንጥዕና ኣብ ባህላዊ መጎጎ ምስንካት ዶ ይበልፅስ ኣብ ናይ ኤለክትሪክ መጎጎ?

ኣካል ናይ ሓደ መዕረፊ ኣጋይሽ ወይ መዘናግዒ ቦታ ክኸውን ይኽእል እዩ። እቲ ቀጽሪ ጽቡቕ ጽገና ዘለዎ ጀርዲን ምስ ቀጠልያን ብጫን ቁጥቋጥን ጽሩብ መገዲ እግሪን ኣለዎ። ኣብ ኢትዮጵያ ባህላዊ ሳዕሪ ብተለምዶ ኣብ ምንታይ ኩነታት ኣየር እዩ ዝስራሕ?

ፃዕዳ ሕብሪ ዘለዎ ቆቢዕ ዝገበሩ ኮይኖም ሙሉእ ፃዕዳ ሕብሪ ዘለዎ ቀሙሽ ዓረብ ዝብሃል ክዳን እውን ተከዲኖም ኣለው። ናይ እንታይ ሃይማኖት ተከተሊቲ ይመስልኩም ?

ናይ ሕርሻ ማሽን ኣብ ግራት ስርናይ ስርናይ ክዓጽድ ይርአ። እቲ ዝራእቲ ተቖሪጹ እቲ እኽሊ ካብቲ ሓሰር ተፈልዩ ድሕሪኡ ኣብታ ብድሕሪኡ ደው ኢላ ዝነበረት ቀጠልያ ናይ ጽዕነት መኪና ይድርበ። ነዚ ዕዉት መስርሕ እንታይ ዓይነት ዕግበት ይስምዓካ?

ኣብዚ ገዛ እዚ ዝተፈላለዩ ኣብ ባንቡላ ዝኣተዉ ናይ ደቂ ተባዕትዮ ክዳውንቲ ንርኢ ኣለና። እቲ እንዳ ክዳውንቲ ድማ ቀመር ፋሽን ዝብል ሽም ኣለዎ።

ኣብ ገጠር ከባቢ ብማኣዲ ምግቢ ኣብ መርዓን ክርስትናን ተኣኪቦ ም ይበልዑ ። እቲ እንጀራ ድማ ፀብሒ ገይሮም ይፍትፍትዎ ። ኣብ መኣዲ በለዒኩም ትፍልጡ ዶ ?

ናይ ኣትክልቲ መሸጢ ኣዳራሽ ይርአ ኣሎ፡፡ ኣብዚ ኣዳራሽ በዝሒ ዓደግትን ቀረብን ይርአ ኣሎ፡፡ ከምዚ ዓይነት ኣትክልቲ ዝሽየጥሉ ኣዳራሽ ኣብ ከባቢኹም ኣሎ ዶ?

ኣብ ጣውላ ወይም ኣብ ፃዕዳ ምድርቤት ወይ ድማ ሰራሚክ ደብተራት ተደርቢዩ ይረኣ ኣሎ ፡ እዘን ደብተር በዝሐን ክንደይ እየን ?

ኣዝዩ ደሰ ዝብል ንምርኣይ ዓይኒካ ዝስሕበካ ዓይነት ተፈጥሮ ዝኮነፀሓይ ኣዝያ ደስ ብሃሊት ግርማ ዘለዋን ኮይና ካብ እሳተ ጎሞራ ካብ ዝወፅእ ዝተሰረሐ ኮይኑ ኣበይ ከባቢ ይርከብ?

እዚ ናይ ባንቡላ ምስሊ እዚ ቡዙሕ ከለር ዝሓዘ እንትኮን እዚ ድማ ንህፃውንቲ መፍለይ ከለርን መምሃሪን ንጥቀመሎም። ህፃውንቲ ድማ ነዚ ከለት እነዳረአዩ ይማሃሩ።

ኣብዚ ሓንቲ መንእሰይ ተማሃሪት ኣብ ሓደ ክፍሊ ደው ኢላ ዘርኢ እዩ። ኣብ ጣውላ ተጸጊዑ ይርከብ። ብድሕሪኡ ድማ መስርዕ መጻሕፍትን ናውቲ ቤት ትምህርትን ተሰሪዖም ይራኣዩ ኣለዉ።

ኣብ እዋን ወተሃደራዊ ሰልፊ ዝተራእየ ስእሊ ኣባላት ሓለዋ ሪፓብሊካን ኢትዮጵያን መካይንን። ከምዚኦም ዝበሉ ፍሉያት ወተሃደራዊ መካይን ኣብ ወተሃደራዊ ኣገልግሎት ኢትዮጵያ ክሳብ ክንደይ ልሙዳት እዮም?

ሓንቲ ጓል አንስተይቲ ብጫ ጨርቂ አብ ግንባራ ብምግባር ፀጉራ ሸንቲራ ጎተና ኮይና አብ አራንሺ ሕብሪ ድሕረ ባይታ ትርከብ፡፡ እዛ ጎተና ጓል አንስተይቲ ተጋዳሊት ድያ?

ሜላት ቀለመወርቅ ትበሃል ደራፊት ምስ ምስላን ዋይ ዝብል ፅሑፍን ትርአ ኣላ፡፡ እዛ ደራፊት ካብ ዝደረፈቶም ደርፍታት ገለ ክትጠቕሱ ትኽእሉ ዶ?

ኣዝዩ ብጣዕሚ ደስ ዝብል ስሓባይን ውቅብ ዝኮነ ሰማያዊ ሕብሪ ዝሓዘ ሰማይ እውን ኣሎ ካብቶም ንምግብነት ካብ ዝጠቅሙ ሓደ ዝኮነ እየዩ እንታይ ይብሃል ሽሙ?

"Skin Doctor" ዝበሃል ቅመም ኣብ ጠርሙዝ ተዓሺጉ እኒሀ፡፡ ኣብ ሽፋኑ ዋግኡ ተቐሚጡሉ ኣሎ፡፡ ንምዃኑ እዚ ዓይነት ቅመም ንምንታይ ይጠቅም ይመስለኩም?

እዘን ነባር ፕረዚዳን ኢትዮጵያ ሳህለወርቅ ዘውዴ ይበሃላ ። እዘን ነበር ፕረዚዳን እዚእን ኣብዘነበራሉ እዋን ደቂ ኣንስትዮ ትግራይ ኣብዝድፈራሉ እዋ ስቅ ዝበላ እየን ። ኣብ ጆነሳይ ትግርይ ተሓታቲት ድየን ?

ሓደ ፀሊም ሰብአይ ወታሃደራዊ ክዳንን ቆቢዕን ዝገበረ ብዝተፈላለዩ ማክሮፎናት አብ ቅድሚኡ ብምቅማጥ መነፀረ ገይሩ አብ ዕንቋይ ሕብሪ ወንበረ ኮፍ ኢሉ እናተዛረበ ይርከብ፡፡ እዚ በዓል መዚ ሰብአይ ሽሙ መን ይበሃል?

ክልተ ሰብአይ ሰበይትን ኮይኖ እተን ደቂ አንስትዮ ወርቂን ጥልፊን ተከዲነን እቶም ተባዕትዮ ከዓ ፃዕዳ ሱፍ ተከዲኖም ጠጠው ኢሎም አብ ጥቃ ገዛውቲ ዝርከብ ፀሊም ሓመድ ይርከቡ፡፡ እዞም ዝተሓቋቐፉ ሰባት ሰብአይን ሰበይትን ድዮም?

ኣብ ትግራይ ዘይወቅታዊ ዝናብ ከይዘንብ ተባሂሉ ብወፈራ ጣፍ እንዳተዓፀደ እንትከውን፣ እክሊ ምስ ኣባፀሓ ማይ ተወቅዕዎ ዝባላሾን ዝረግፍን ምኳኑ ትፈልጡ ዶ?

ኣብ ኢትዮጵያ ኣብዚ 7ተ ዓመታት ማለት ድሕሪ ምንጋስ ዶ/ር ኣብይ ዘይ ሕጋዊ ስደት እናበዝሓ ይርከብ። ነዚ ፀገም ምብዛሕ ቀዳማይ ምክንያት መንግስቲ ዝተፈላለዩ ኢንዱስትሪታት ካብ ምስራሕ ኣብ ኩናት ስለ ዝርከብ እዩ።

ኣብ ቤት ትምህርትኩም ብከምዚ ዓይነት ክቢ ብምስራሕ መንዲለይ ዶ ሪኢኹም ኣይረኣናን በጃኹም ብዝብል ዜማ ነገር ህፃውንቲ ምፅዋት ብጣዕሚ እዮም ዝፈትዉ።

ሓንቲ ጋሪ ማይ ተፃዒና ኣላ፡፡ እታ ሓንቲ ድማ ብሎኬት ተፃዒና ኣላ፡፡ ጋሪ ኣብ ናይ ህንፃ ስራሕቲ ዘለወን ኣበርክቶ እንታይ እዩ?

እዚ ኣብ ከተማ ንግዳዊ ቦታ ዘርኢ እዩ። ምልክታት ፋርማሲ "ቤዛ ፋርማሲ" መብዛሕትኡ ግዜ ኣብ ቅድሚት ይረኣዩ። ንዝተፈላለዩ ነጋዶ ዝኸውን ምልክታት ከም "ሜሎስ ትሬዲንግ" እውን ኣብቲ ምስሊ ብንጹር ይርአ። እዛ ኣብዛ ስእሊ ዘላ ፋርማሲ እንታይ ትበሃል?

ጠርጴዝ ምስ ሰለስተ ተስሓቢ ሳንዱቕ ን ወንበርን ኣሎ ኣብቲ ናይ ጠርፔዛ ሳንዱቕ መፍቱሕ ኣሎ ። ድሕረ ባይትኡ ድማ ፅዕዳ ሕብሪ እዩ ።

ሰባት ሓሳባቶም ብሰላማዊ መግገድን ብነፃነት ናይ ምሕታት ባልሂ ክህልዎም ይግባእ። ይኽን እምበር ኣብ ክልልና ትግራይ ኣብዚ ሕዚ እዋን ካብ ዝረኣዩ ሰላማዊ ሰልፍታት ናይ ባዕልትካ ነፃነት እምበር ናይ ካልኦት ሰባት ወይ ጉጅለታት ክብርን ነፃነትን ክትትሕልው ይግባእ።

ድልድል ካብ ሓፂንን ስሚንቶን ብምህንድስና ዝስራሕ ኮይኑ፣ ካብ ሓደ ዓዲ ናብ ካልእ ዓዲ መሰጋገሪ መራከቢ ዝጠቅም ኣብ ልዕሊ ማይ ፅርግያ ምኳኑ ትፈልጡ ዶ?

እዚ ኣብ ናይ ደገ መድረኽ ዝካየድ ውድድር ዘርኢ እዩ። ኣብ መሬት ዘይስሩዕ መስመራት ዘለዎ ናይ ውድድር መንገዲ ተገሊጹ ኣሎ፡ ተወዳደርቲ ኣብ ቅድሚት ብፍጥነት ይጎዩ ኣለዉ። ተዓዘብቲ ኣብ ድሕሪት ስልትታት ኣብ ዘለዎም መንበር ኮፍ ኢሎም ይረአ።

ኣብ ትግራይ ካብ ዝርከባ ሚድያ ሓንቲ ዝኮነት ድምፂ ወያኔ ብዛዕባ ግደ ቴክኖሊጂ ኣብ ዳግመ ህንፀትወሳኒ ስለዝኮነ ብትኩረት ክስረሓሉ ከምዝግባእ ገሊፁ።

ንኣሽቱ ገዚፍ እዝኒ ዘለዋ፡ ነዊሕ ጭራ ዘለዋን ቡናዊ ወይ እንጣጢዕ ሕብሪ ጸጉርን ዘለዋ ናይ ገዛ ኣንጭዋ ዘትረአ። ኣንጭዋ ናይ ምሕሳድ ምስላ ዶ ትባሃል?

እዚ ኣብ ደረቕ መሬት ደው ዝበለ ከቢድን ልዑልን ዓንዲ እምኒ የርኢ። እቲ እምኒ ቀይሕ-ኣራንሺ ሕብሪ ዘለዎ ኮይኑ፡ ኣብ ዙርያኡ ንኣሽቱ ተኽልታት ይበቁሉ። ርሑቕ እምባን ንጹር ሰማያዊ ሰማይ ቀትሪን ይርአ። እዚ ደው ዝበለ እምኒ እንታይ ኣገልግሎት የገልግል ይመስለኩም?

ናይ ሓደ ጎማ ተሽከርካሪት ዝኮነት ብራማ ሕብሪ ዘለዎ ኣብቲ ናይ ኢድ መትሐዚኣ ድማ ቀይሕ ሕብሪ ዘለዎ እነታይ ትብሃል ሽማ ?

ሓደ ቆልዕ ኮፍ ኢሉ ሻንጣ ሒዙ ሚዛን የምዝን ኣሎ እታ ትምዘን ጋል ድማ ስልኪ ተዋግዕ ኣላ ። ናይ ሚዛን ዋጋ ክንደይ እዩ ?

ብዙሓት ኣባጊዕ ኣብ ለምለም ቦታ ሳዕሪ እናበለዐ ኮንነን ንክይጠፍኣ ድማ ሓንቲ ቆልዓ ትሕልዋን ኣላ ? እተን ኣባጊዕ ክንደይ ይኮና ?

ሰማያውን ግራውንድ ሓጺናዊ ሳጹናት (ምናልባት ናይ ፈሓም ምድጃ ወይ ፎርኖ) ተደራሪቦም ይረኣዩ። ብሓጺን እተሰርሐ ፎርኔሎ ኣዝዩ ልሙድ ዝዀነ ስለምንታይ እዩ፧

ክልተ ካብ ዕንጨይቲ ዝተሰርሑ መቐመጢ ቲቪ ብሓባር ተደራሪቦም ኮፍ ኢሎም፡ ዝዕጸፉ መሲሎም ይረኣዩ። መኽፈቲን መዕጸዊ ሃርድዌርን ኣለዎም። እዚ ዓይነት ፈርኒቸር ትፈትውዎ ዶ?

ምልኩዕን ምዕርጉን ከተማ ይርአ ኣሎ፡፡ እዋኑ ምድሪ ብኣሕምልትን ልምላመን ዝተሸለመትሉ እዩ ዝኒሀ፡፡ እዚ ልምላመ ንከተማ ፅባቐን ግርማን ከምዘላብሶ ትፈልጡ ዶ?

ናይ ኢትዮጵያ ኤልክትሪ ባንዴራ ወይ ድማ ኣርማ እዩ ። እዚ ኣርማ እዚ ድማ ቀይሕ፣ ፃዕዳ ፣ ቆፃልን ሕብሪ ኣለዎ ። ኤክትሪክ ተጠቀምቲ ዲኩም ?

ካብ ዘበናዊ መጓዓዓዚያታት እቲ ሓደ ብሽክሌት እንትኸውን ሰባት ብውልቀኦም ካብ ቦታ ናብ ቦታ ንመጓዓዓዝያነት ይጥቀመሎም። ኣብዚ ሕዚ እዋን ብኤሌክትሪክ ዝሰርሓ ብጣዕሚ ፈጣናት ብሽክሌታ እናተሰርሓ ይርከባ።

ዳግማይ ዝተሃንጸ ቅዳሕ ናይቲ ጥንታዊ ቤተ መቕደስ ኣምላኽ ወርሒ መስዋእቲ መሰውኢ እዩ። ኣብቲ ቤተ መዘክር ካልኦት ቅርስታት ከም ጣብላን ሳንቲም ኣኽሱማውያንን እውን የቐምጥ። ኣብቲ ማእኸል ዝረአዓቢ ስነ-ጥንታዊ ህንጻ እምኒ ቀንዲ ዕላማ እንታይ እዩ ነይሩ?

ሳእኒ እንድርታ ዝገበረ ሰብ ይርአ ኣሎ፡፡ ሳእሪ እንድርታ ጥንታዊ ዓይነት ሳእኒ ወለድና እዩ፡፡ እዚ ሳእኒ ካብ ምንታይ ዓይነት ግብኣት ይስራሕ?

ቡን ተቐዲሑ፣ ቁርሲ ቡን ቀሪቡ፣ ዕጣን ተደኪሩ ይርአ ኣሎ፡፡ ምስኡውን ለምለም ቆፅሊ ተነስኒሱ ኣሎ፡፡ ኣብ እዋን ቡን እዚ ኩሉ ምድማቕ ንምንታይ የድሊ?

Super Glue ዝበሃል ናይ መጣበቒ ፈሳሲ ይርአ ኣሎ፡፡ እዚ ናይ ፋብሪካ ምህርቲ ንገለ ዝተሰበሩ ናውቲ ንምፅጋን ወይ ንምጥባቅ ዘገልግል ዓይነት እዩ፡፡

እዚኣብ መንደቕ ዝተሰቕለ ጻዕዳ መቀየሪ ኣየር ዘርኢ እዩ። ኣብ ከባቢኡ ብጫ መንደቕን ግራጭ ቆርቆሮን ኣለዎ። ኣብቲ መሳርሒ "ሚትሱቢሺ" ዝብል ኣርማ ይርአ፡ ብየማናይ ሸነኽ ድማ ናይ ሓይልን ካልእ መጠወቒታትን ኣሎ። እዚ መሳርሒ ንምንታይ ይጠቅም?

ሓደ ናይ ወታሃደራዊ በዓል ስልጣን ቆቢዕ ዝገበረ ሰብአይ ቀይሕ ሸሪጥ አብ ክሳዱ ብምግባር ቀያሕ ክራር እናወቅዐ አብ ሃሳስ ፃዕዳን ሰማያዊን ሕብሪ ድሕረ ባይታ ትርከብ፡፡

ዘመናዊ ዝኮኑ ክዳውንቲዝሽየጠሉ ቦታ ዳይ ቱ ደይ ፋሽን ኮይኑ ስንና ከይጨኑን ጥዕኑኡ ዝተሓለወ ክከውን ምእንትን ከይድና ጥዕና ስንን ንሕልወሉ ቦታ ኮይኑ እንታይ ይብሃል?

ሓርበኛ ወላዲ ይርአዩ ኣለዉ፡፡ እዞም ወላዲ ኣብ ርእሶም ዝደፍእዎ ቆቢዕ፣ ዝገበርዎ ኒሻናት፣ ዝተዓጠቕዎ ዝናርን ዝሓዝዎ ሰይፍን ፍሉይ ግርማ ሂብዎም ኣሎ፡፡ ሃርበኛ እንትበሃል እንታይ ይስምዐኹም?

ኣብ ዉሽጢ እቲ መስቅል ናይ መላኢክት ምስልታት ኣለዉ ። ኣብቲ መስቀል ሽድሽተ ዕርሶም ዝከኣሉ ፎቶታት ኣለዉ ። ድሕረ ባይትኦም ድማ ፀሊም ሕብሪ እዩ ።

ኣነ ዝረኣየኒ ኣዝዩ ፍሬሽ ወይ ከዓ ሕዚ ዝተመንጠለ ፍሩይን ጽቡቕን ኣራንሺ ጥራይ እዩ። ኣብ ጸሊም ሳእኒ ዝተደራረቡን ንመሸጣ ዝቐረቡን ይመስሉ።

ካብ ደቂ ኣንስትዮ ንመግለፂ ፅባቀአን ዝትቀማሉ መጋየፂታት ሓደ እዩ ። ወርቂ ናይ እዝኒን ናይ ክሳድን ጎባጉብ ሕብጦ ዘለዋ ብ ማእከላ ኣላ ። ነቲ ገዋጉው ዝሓዞ መእሰሪ እንታይ ትበሃል ?

ኣዝየን ደስ ዝብላካን ንዓይኒ ስሓብቲ ዝኮና ኣብ ርእስን ድማ መነፀር ዝገበራ ፀሊም ሕብሪ ዘለዎ ክዳንዝተከደና ናይ ምሲሎም እምነት ተከተልቲ ዝኮና ኣብ ኢደን ናይ መን ሃገር ባንዴራ ሒዘን ኣለዋ?

ቀናኒሳ በቀለ ዝተበሃለ ናይ ኢትዮጵያ ኣትልየት ዕምበባ ሒዙ ወርቂ መዳልያ ኣብ ኪሳዱ ተዓኒቁ ኣሎ ። ብ ጎኑ እውን ሰለስተ ሰባት ይርከቡ ።

ኣብ ትግራይ ካብ ዝርከባ ሃይማኖታት ሓንቲ ዝኮነት ኦርቶዶክስ ተዋህዶ ክርስትያን መራሕቲ ኣቅሽሽቲ እንትኮኖ ኣብ ዓመተ ባዓል ከምዚ እሎም ማዕሪጎም ክትርኢ ብጣዕሚ ደስ ከምዝብሉ ትፈልጡ ዶ?

ኣብ ኢትዮጵያ ካብ ዝርከቡ ባህላዊ ምግቢ ሓደ ዝኮነ በያነቱ ካብ ኣትክልትን ብርስንን ዝስራሕ ብእንጀራ ደቂ ሰባት ዝምገብዎ ንጥዕና ሰውነት ምችው እዩ።

ኣብ ጽቡቕ ውዱብ መደርደሪ ዝተፈላለየ ዘይቲ ኣውሊዕ ምህላው፡ ዓማዊል ብዙሕ ኣማራጺታት ከም ዘለዎም ዝሕብር ናይ ብዝሒ ስምዒት ይፈጥር። ክንደይ ቀጠልያ ሕብሪ ዘለዎም ጥርሙዝ ዘይቲ ኣውሊዕ 'ኮንሱል' ብንጹር ይረኣዩ?

ጣብላ ዘርኢ ኮይኑ፡ ቅድሚትን ድሕሪትን ትርኢት ተዋሂቡ ኣሎ። ምስ ተራእየ ድማ እቲ ድሕሪት ዝርአ ሌንስ ካሜራን ኣርማ ሳምሰንግን ኣለዎ። ኣየናይ ሞዴል ጣብላ እዩ ዝርአ?

እዚ ሰማያዊ ክቢ ምልክት እዩ። ኣብ ማእከል ስእሊ ናይ ሓደ ህንጻ ኣሎ፣ እዚ ድማ ብዙሕ ደርቢ ዘለዎ ህንጻ ቤት ጽሕፈት መንግስቲ ይመስል። ኣብ ላዕሊ ድማ ብኣምሓርኛ ተጻሒፉ ኣሎ፤ “ሚኒስትሪ ጉዳያት ወጻኢ ፈደራላዊት ዲሞክራስያዊት ሪፓብሊክ ኢትዮጵያ”ዝብል ኣሎ።

እዚ ኣብ ላዓሊ እንሪኦ ዘለና ምስሊ ቀይሕ ሽንኩርቲ ምኻኑ እዩ ዝሕብረና ዘሎ። እቲ ሓደ ኣብ ክልተ ተመቂሉ ፣እቲ ሓደ ድማ ሙሉእ ሙሉእ ቅርፂ ሽንኩርቲ ሒዙ ይርኣ ኣሎ።

ብባህላዊ ክዳን ራያ ዝማዕረጉ ወድን ጓልን ይርአዩ ኣለዉ፡፡ ሰባት ባህሎም መግለፂ መንነቶም እዩ፡፡ ካብ ባህልና እንዳወፃእና ባህሊ ምዕራባውያን ምኽታልና እንታይ ትብልዎ?

ኣብ ዓረቢያ ገይሮም በናና ዝሸጡ መናእሰይ ይርአዩ ኣለዉ፡፡ በናና ኣብ ዓረብያ ጌርካ ምሻጥ ካብ ቦታ ናብ ቦታ እንዞርካ ንምሻጥ ይጠቅም፡፡ እዚ ጥበብ ቅቡልነት ኣለዎ ዶ?

እዚኦም ባብ ሚድያ ብ ቪድዮ ኮል ሓሰብ ንሓሳብ እንዳተለዋወጡ እዮም ዘለዉ ፡ እዚ ሚድያ ብኣማኒኤል ዝምራሕ ቕድሚ ሕዚ ኣሰና ሚድያ ይበሃል ነይሩ ሎሚ'ኸ መን ተባሂሉ ?

ቤተ መዘክር ዝኽሪ ዓወት ዓድዋ ኣብ ኣዲስ ኣበባ ይርከብ። ኣብ 1896 ዓ.ም. ቤተ መዘክር ዝኽሪ ዓወት ዓድዋ ንበጻሕቲ እንታይ ሓበሬታ ይህብ?

ኣብ ቀይሕን ብጫን ፕላስቲክ ጀሪካን ዝተዓሸገ ዝብላዕ ዘይቲ ምግቢ እዩ። እዞም ዕሹጋት ዘይቲ ብንጹር ፕላስቲክ ተጠቕሊሎም ኣብ መደርደሪ ይቕመጡ። ስለምንታይ እዮም ቫይታሚን ኤን ዲን ኣብ ዘይቲ ምግቢ ብቐንዱ ንጥዕናዊ ረብሓ ዝውሰኹ?

ኣብ ሰሜን ኢትዮጵያ ብፍላይ ኣብ ክልል ትግራይ ኣብ ዝርከብ ኣኽራናት ጌራልታ ዝርከብ ልሙድ መልክዓ ምድሪ እዩ። ኣብዚ ከባቢ ዝርከቡ ቆሎቆላት ካንደላብራ ንእንታይ ይውዕሉ?

እዚ ታሪካዊ ቦታታት ዝኮኑ ቡዙሓት ጎብይነይቲ ዝጉብኒዎ ቦታ እዩ ብዘይ ሲሜንቶ ጭቃ ደው ዝበለ ህንፃ እዩ። በበይ ኣንፈት ከም ዝርከብ ይሕብረና ኣሎ። ከይድኩም ትፈልጡ ዶ?

ባህላዊ ክዳን ኢትዮጵያ ዝተኸድኑ ህጻናት የቕርቡ። ኣከዳድናኦም ከከም ዞባን ኣጋጣሚን ይፈላለ እዩ። መብዛሕትኡ ግዜ ሕብራዊ ጨርቂ፡ ዝተጠልፈ ቅርጽታትን ፍሉይ መሳርሒታትን የጠቓልል። ናይ ምንታይ ፌስቲቫል ክኾን ይኽእል?

ኣብዚ ፡ ሓደ ሰብኣይ ቀይሕን ብሩርን ዝተሰርሐ መስቀል ዘለዎ መኽፈቲ ማዕጾ ሒዙ ይርአ። ኣብ ማእገሩ ጻዕዳ ጨርቂ ተከዲኑ ኣሎ፡ ኣብ ኢዱ ድማ መፍትሕ ወይ መዕጸዊ ሒዙ ኣሎ።

ገፃ ፈገግ ኢላ ዓባይ ኣፃብዕታ ናብ መንከሳ ሒዛ ተመላኽት ኣላ ግን እቲ ገፃ ብኮስመቲክስ ዝተበላሸወ እዩ ዝመስል፡እቲ ኣብ ቕድሚታ ዘሎ ሰለስተ ነገር እንታይ'ዩ ?

ናይ ኢትዮጵያ ባንዴራ ብዓሰርተ ሓደ ናይ ክልላት ባንዴራ ተኸቢባ ትርአ ኣላ፡፡ ንምንታይ እዩ ግን ካብ ሃገራዊ ባንዴራ ወፃኢ ካልእ ክልላዊ ባንዴራታት ምስራሕ ኣድልዩ?

ናይ ደቂ ኣንስትዮ ዝዲዛይና ሳይክል ጠጠው ኢላ ትርአ ኣላ፡፡ እዛ ማውንተይን ሳይክል ናይ ደቂ ኣንስትዮ ዝተባህለት ብምንታይ ዓይነት ፍልይ ዝበለ ቅርፃ እዩ?

ካበ ሓመድ ካብ ዝተሰረሓ ፌርኖሎኮንዩ ኣብ ልዕሊኡ ድማ ሓዊ ዘለዎ እዩ ካብ ሓፂንን ዕንጨይትን ዝተሰርሐ መንከሽከሽእ እዩ። በቲ መንከሽከሽ ዝቅሎ ዘሎ እንታይ ይብሃል?

ሓደ ወዲ ኣብ ኣድጊ ብዙሕ ጀረካናት ማይ ዕዒኑ እናከደ ሓደ ቆልዓ ድማ ይደፍእ ኣሎ ። እቲ ጋሪ ትጎቶ ዘላ ሓፂን እንታይ ይበሃል?